እዛ ዕሸል ጓል አነስተይቲ እዚኣ ኣብ ዝባና ብጀረካን ጌራ ማይ ተሸኪማ ንሪኣ ኣለና። እዛ ዕሻል ጓለ ኣነስተይቲ እዚኣ እቲ ተሸኪማቶ ዘላ ኣሸካክማ ናይ ቢሔረ ኩና ዝጥቀማሉ ኣሸካክማ እዩ።

ዝተፈላለዩ ናይ ድንቋን አቁሑ አለው፡፡ ንአብንት ብርክት ዝበሉ በዝሒ ዘለዎም ፓስታታት ብቀይሕን ዕንቋይን ሕብሪ ተሸለመ ላስቲክ ተዓሺጎም ንክሽየጡ አብ መደርደሪ ፃዕዳ ጣውላ ተደርዲሮም ይርከቡ፡፡ ንሓንቲ ዕሽግ ፓስታ ዋጋ ክንደይ እዩ?

ፍሉይ ናይ ገፀ ምድሪ ፅባቐ ኣብ ዘለዎ ቦታ መዘናግዒ ቦታ ተሃኒፁ እኒሀ፡፡ ኣብ ከምዚ ዝኣምሰለ ቦታ ዝህነፁ መዘናግዒ ቦታታት ዓማዊል ዓቕሞም ይውስኽ ዶ?

ንግድን ምትዕድዳግን ዝተፈላለዩ አትክልቲታት ዝዘርግሓ ደቂ አንስትዮ አብ ዕደጋ ፀሓይ እናተወቅዓ ይርከባ፡፡ ከም አብነት ስየ ቆቢዕ ገይረን ሽጉርቲን ድንሽን በቢምድብ እናሸጣ ይርከባ፡፡ አብ ንግዲ ክከስር እየ ዝብል ሓሳብ አሎ ዶ?

ስፖርት፣ ናይ ጥዕና ኮነ ንናይ ዕለት ዕለት ስራሕቲን ኣካል ብቕዓትን ጠቓሚ አዩ፡፡ ካብኣቶም እቲ ቀንዲ ድማ ናይ ጎደና ጉያ እዩ፡፡ ኣብ ናይ ጎደና ዓብዬ ጉያ ዶ ተሳቲፍኩም ትፈልጡ?

እዚ አብ ከተማ አብ ዓድዋን ከባቢአንብዝርከብ ታሪካዊ ቦታ እዩ::ቡዙሓት ጎብነይቲ ካብ ዝተፈላለዩ ቦታታት ክጉብንይዎ ይመፁ እዮም::አብዚ ቦታ ድማ ብዘይ ስሜንቶ ጭቃ ደው ዝበለ እምኒ ንምልከት አለና ::

ፍሉይ ቁመና ዘለዋ ሓንቲ ጓል ኣንስተይቲ ብፍሉይ ክዳን ኣብ መድረኽ ጠጠው ኢላ ትርአ ኣላ፡፡ እዛ ጓል ኣነስተይቲ ንውድድር ቁንጅና ዝቐረበት ዶ ትኸውን፡፡

ብናይ ኦርቶዶክስ ተዋህዶ ቤተ ክርስትያን ስርዓት መሠረት ካብቶም ዓበይቲ በዓላት ዝባሃሉ ሓደ ናይ ጥምቀት በዓል ኮይኑ ካህናት ኣብ ቃላይ ስርዓተ ጥምቀት እንትፍፅሙ ይራኣዩ እዩ፡፡ ኣብ ናይ በዓል ጥምቀት ኦ ትሳተፉ?

ጸባ ዝህቡ እንስሳታት ብመጀመርታ ይረኣዩ። እቶም ናይ ጸባ እንስሳታት ብጻዕዳን ጸሊምን ሕብሪ ቅርጺ እዮም፣ ናይ ጸባ እንስሳታት ብዝተፈላለየ ሕብሪ ቅርጺ ይውከሉ። እዚ ትርኢት እዚ ኣዝዩ ደስ በሃልን መሳጥን እዩ።

ኣብታ ከተማ ንዝካየድ ውድድር ወይ በዓላዊ ፍጻመ ዝውክል እዩ። እቲ ከባቢ ብዝበለጸ ስነ ህንጻን ኣቀባብላ ኣጋይሽን ዝተሰለመ ኮይኑ፡ ህዝቢ ባንዴራታት ውድድር ተሰኪሙ ክኸይድ ይረአ። እዚ ፍፃመ ብጣዕሚ ሰሓብን መሳጥን እዩ።

እዘን ኣብ ኣፍ ልበን ቀይሕ ነገር ዘለወን ዓሌት ህበይ ኣብ ናይ ኢትዮጵያ በረኽቲ ቦታ ዝርከቡ እንስሳ ዘገዳም እየን፡፡ እዘን እንስሳት ኣበየናይ ናይ ኢትዮጵያ ክፍሊ ዘለዋ እየን?

ስድራ ዝመርሓ ዝመስላ ደቂ ኣንስትዮ ኣብ ሓደ ተኣኪበን ኣለዋ፡፡ ኣብቲ ኣኬባ ሓንቲ ሓሳብ ንምሃብ ኢዳ ኣውፂኣ ትርአ ኣላ፡፡ እዘን ደቂ ኣንስትዮ ኣብ ሓደ ውዳበ ዘለዋ ዶ ይመስላ?

እዚ ኣብ ሰፊሕ መሬት ዝተዘርግሐ ቀጠልያ ግራት ዒልዎ ዘርኢ እዩ። እዚ ከም ተፈጥሮኣዊ ሃብቲ ነዊሕን ሚዛናውን ደው ዝበሉ እዮም። ኣብ ሓደ ስእሊ ዘሎ ደበናዊ ሰማይን ሓምላይ ግራውትን ተስፋ ህይወት ዘርኢ እዩ።

እዞም ተንጠልጢሎም ዘለዉ ኣእማን ኣብ ከባቢ ገጠር ኣብ ዝርከቡ ከም ቤተ ክርስቲያን ዝኣምሰሉ ቦታታት ደወል ኮይኖም የግልግሉ፡፡ እዚ ተግባር ኣብ ፍሉይ ጥበብ ዶ ክምደብ ይኽእል?

ምግቢ፡- ካብቶም ሰለስተ መሰረታዊ ድልየታት ወዲ ሰብ ሓደ ምግቢ እዩ፡፡ ኣብዚ ካብ ዝተዓሸጉ ምግብታት ሓደ ሩዝ እዩ፡፡ ንስኹም ከ ካብ ዝተዓሸጉ ነገራት ከም ሩዝ ዝኣመሰሉ ምብላዕ ዶ ንደለኹም?

ሓንቲ ሰበይቲ ቡን እናፍልሓት ዘላ ብዙሕ ፈናጅል እውን ደርዲራ ኣላ ።ሰቲ ነስኒሳ ዕጣን እናጠሸት እንጀራ እውን ኣብጥቅኣ አሎ ።እቲ ተከዲናቶ ዘላ ባህላዊ ክዳን እንታይ ይብሃ?

እዚ ናይ ገዛ መቆለፊ እንትከውን ከም ናይ ብሮታት ቁልፊ ኮይኑ ከብ ዝተፈላለየ ነገረት ከም ሌባ፣ ዝተደለየ ሰብ ነክይከፋቶ ብጠንቃቀ ብምሓዝ ካብ ሰብ ንላዕሊ ክሐሉ ዝክእል ቁልፊ አዳተባሃለ ይፅዋዐ።

ብጣዕሚ ደስ ዝብል ስሓቢ ዝኮነ ቦታ ንምርኣዩ ስሓቢ ቦታ እዩ። ዓበይቲ ተክልን ኣብ ውሽጡ ድማ ኣብያተ ቤተ ክርስትይን ዝመስል መንበርታት ኣለው።

ኣብቲ ክልተ ናይ ጸጥታ ካሜራታት ኣብ ኣየር ተሰቒለን ይርኣያ። እተን ካሜራታት ኣብ ሓጺናዊ መድረኽ ተሰቒለን ንደገ ይጥምታ ኣለዋ። ካሜራታት ኣብ ከተማ ከምዚ ክህልዋ ከለዋ ውሕስነት ንህዝብናን ናይ እምነት ስምዒት እውን ኣሎ እዩ።

እቲ ሚክሰር መጀመርታ ካብ ጻዕዳ መሰረት ዝተሰርሐ ኮይኑ እቲ ጸሊም ቁጽጽር ድማ ብቕድሚት ይውከል። እቲ መሰረት ካብ ጽቡቓት ታይላንዳውያን ዝተሰርሐ ኮይኑ መጀመርታ ኣብ ዙርያ እዚ ኣቕሓ ንስራሕቲ ገዛ ብጣዕሚ ትምችው እያ።

እዘኣ ፃዕዳ ነገር ኮይና ቻርጀር እደተበሃለት ትፍለጥ እንትከውን ምስ ናይ መብራሓት ዝተተሓሓዘ እንትከውን መብዛሕትኡ ግዘ ድማ ንምንታይ ከም ትጠቅም ትፍልትዶ?

ኣብዚ ጽባቐ ተፈጥሮን ገጠራዊ ህይወትን ተደሚሩ ኣሎ። ኣብ ቅድሚት ድማ ሓምላይ ኣትክልቲ ዝመልአ ግራት ይርአ፣ እዚ ድማ ሕርሻ ወይ መትከሊ ይመስል። እዚንህይወት ገጠርን ተስፋ ጓሳን ስቕታ ማዕረኡን ብንጹር ትገልጽ።

ብዝተፈላለዩ ሕብራዊ መዓሸጊ ዝተዓሸጉ ብሽኩትታት ተደርዲሮም ተቐሚጦም ኣለዉ፡፡ ብሽኩቲ ዋግኡ ቅናሽ ዝኾነ ምቁር ምግቢ ብምዃኑ ብዙሓት ዝብህግዎ ዓይነት ምግቢ እዩ፡፡

እዚ ሰፊሕ መንገዲ እዩ ዘርኢ። ብጸጋም ዓባይ ናይ ጽዕነት መኪና ክትንቀሳቐስ ከላ፡ ብየማን ድማ ሰባት ኣብ ጸቢብ ጽርግያ ይጓዓዙ ኣለዉ። ትርኢት ከተማ ምስ ንጹህ ኣየር መጀመርታ ንግድን መጀመርታ መዓልትን እዩ፤ ናይ ህድኣትን ተስፋን ስምዒት የመሓላልፍ።

መስተታት መስተታት ካብ ዓቀን ንላዕሊ እንድሕር ወሲድናዮም ብጣዕሚ ሓደገኛታት እዮም፡፡ አርባዕተ ቀይሕን ብጫን ሕብሪ ዘለዎም ጠርሙዛት ቢራ አብ ፃዕዳ ድሕረ ገፅ ተቀሚጦም ይርከቡ፡፡ ቅዱስ ጊዮርጊስ ቢራ ዝብል ተፃሒፉ ይርከብ፡፡ ቅዱስ ጊዮርጊሰ ቢራ ትፈትው ዶ?

ሓንቲ ሰበይቲ ኣባጊዕ ትንከባኸብ ኣላ፡፡ እዘን ኣባጊዕ ንዝረኽብኦ ክንክን ዝገልፅ ምቾት ዘለወን እየን፡፡ ሰባት ክንድ ዝኸኣልዎ መጠን ብኸምዚ እንስሳት ከፍርዩ ይግባእ፡፡

እዞም ኣብ ምስሉ ዘለዉ ፕሮፌሰር ክንደያ ገብረህይወት ይበሃሉ፡፡ ንሶም ናይ መቐለ ዩኒቨርሲቲ ፕሬዝዳንት ኮይኖም ሰሪሖም እዮም፡፡ ሕዚ ኸ ኣበይ እናሰርሑ ይርከቡ?

ኣብ ቤት ትምህርቲ ካብ ዝግበሩ ንጥፈታት መብዛሕቲኦም ተምሃሮ ይሳተፉ እዮም። ተምሃሮ ምስ ናይ ቤት ትምህርቲ መሓዝቶም ክራኸቡ እንተኸለው ብጣምዕሚ እዮም ሕጉሳት ዝኾኑ።

ኣብ ታሪክ ኢትዮጵያ ካብ ዝለዓሉ ተፃወትቲ ጉያ እቲ ሓደ ቀነኒሳ እዩ። ቀነኒሳ ኣብ ዓለም ሻምፒዮና ተዓዊቱ ከም ዝተደረፈሉ ይፍለጥ እዩ።

እዚ ናይ ወድሰብ መስተ እንትከውን ልስልስ ዝበለ መስተ እንትከውን ዝተፈላለይ ሚርንዳ ብጭው ዝበለ ቁፅሊ ዝበለ እውን ከም ዝንህ እንትከውን እቲ መተሕዝኡ ድማ ቀይሕ ሕብሪ ኮይኑ እንታይ ይብሃል?

እዚ ኣብ እስክሪን እንመልከቶ ዘለና ኣብ መድረክ ዝመረሕ ሰብ ደዎ ኢሉ ንምልከት ኣለና ኣበ ቅድሚኡ ደማ ዝመፁ ሰባት ንምልከት አለና።

ሓደ ባህላዊ ናይ ትግርሀኛ ደራፊ ዝተሓዋወሰ ምርኢት ብድሙቕ ሕብሪ ኣብ ዝተመልአ መድረኽ ቀሪቡ ኣሎ፤ ብሓባር ክጻወቱ ከለዉ ዝስማዕ ድምጺ ሙዚቃ ናይ ሓጎስ ስምዒት ይፈስስ።

ኣብ መሬት ድማ ቀጠልያ ቆጽሊ ዘለዎ ተኽሊ ኣብ መንጎ ኣኻውሕ ፋሕ ኢሉ ይርአ። ኣብ ጥቓ መንደቕ እምኒ ብተፈጥሮ ዝዓቢ ዘሎ ይመስል። እዚ ተኽሊ ከም መድሃኒት ዝውዕል እዩ ዝብል እምነት ኣለኒ፤ ስም ናይዚ ተኽሊ ትፈልጡዎ ዶ?

ሓያሎ ወተሃደራት ሰማያዊ ካሞፍላጅ ወተሃደራዊ ክዳን ተኸዲኖም ይረኣዩ። ኩሎም ወተሃደራት ብሓጎስ ፍሽኽ ይብሉ ኣለዉ። እዚ መብዛሕትኡ ግዜ ኣብ መወዳእታ ወተሃደራዊ ታዕሊም ወይ ጽምብል ዓወት ንሓጐስን ክብርን ዝገልጽ እዩ።

ተፈጥሮን ከባብን፡- ኣብ ከባቢና ዝርከቡ ዝተፈላለዩ መልክኣ-ምድራዊ ትሕዝቶ ዘለዎም ከም ኣኽራናት ወይ ጎቦታት፣ እፅዋት፣ ሽንጥሮታትን መንገዲታት ኩሎም ኣጠቓሊሉ ዝሓዘ እዩ፡፡ ካብ ከባቢኹም ዝርከቡ ተፈጥሮኣዊን ሰብ ስራሕን ፀጋታት ዶ ምጠቐስኩም?

ብዙሓት ንኣሽቱ ብኢድ ዝተሰርሑ መስቀላት ዕንጨይቲ ተደራሪቦም ይረኣዩ። ነፍሲ ወከፍ መስቀል ብጸሊም ገመድ ይእሰር፣ . ስለምንታይ እዘን ንኣሽቱ መስቀላት ዕንጨይቲ ብተለምዶ ሰዓብቲ ኦርቶዶክሳዊት ተዋህዶ ቤተ ክርስቲያን ኢትዮጵያ ዝለብስወን?

ስፖርት ንጥዕናና አድላይን አገዳሲን ኮይኑ ይርከብ፡፡ ንአብነት ቆፃል፣ ቀይሕን ዕንቋይን ማልያ ዝተከደኑ ተፃወቲ ኩዕሶ ኢድ አብ ቀይሕ ሕብሪ መሬት ዘለዎ ቦታ እናተፃወቱ ይርከቡ፡፡ እግዚኦ! እቶም ክልተ ቆልዑ ካብ መሬት 50 ሜትሮ ተላዒሎም ኩዕሱ ቀቢሮማ፡፡

ጻዕዳ ፕላስቲክ መንበር ኣብ ድሕሪት መኪና ተጻዒኑ ይርአ። ሓደ ሰብኣይ ኣብ ድሕሪት መኪና ኮፍ ኢሉ፡ እታ መኪና ቀይሕን ጻዕዳን ቀለም ተለኺያ፡ እተን ጻዕዳ ፕላስቲክ መንበር ድማ ብገመድ ተኣሲረን ይረኣያ። እዛ መኪና ነተን መንበር ናበይ ትወደን ኣላ?

ታሪኻውን መንፈሳውን ኣገዳስነት ቅዱስ መስቀል ኣብ ክርስትና ጐይታና ኢየሱስ ክርስቶስ ኣብ ቀራንዮ ብኣይሁድ ዝተሰቕለሉ መስቀል ምርካቡ ዝዝክር በዓል ኮይኑ፡ ኣነ ናይ መስቀል በዓል ከኽብርን ክሪእን ናይ ንግስቲ ኢሌኒ ረቒቕ እምነት ይገርመንን ይደንቀንን፡፡

ባህላዊ መሳርሒ ሙዚቃ ኢትዮጵያ ብቐረባ ይርአ እቲ ብኢድ ዝእሰር መሳርሒ“ጭራ ዋጣ” ይመስል፣ ብዓቢ ኒሕን ዝተመልአ መሳርሒ ሙዚቃ ዝመስል ጦብላሕታ ይህብ። እዚ ብናይ ትውፊት መንፈስ ዝተመልአ ስእሊ እዩ። ድምጺ ናይቲ ደርፊ፡ ከምቲ ዝስማዕ፡ ልባዊ ፍቕርን ምሕቋፍ ባህልን የምጽእ እዩ።

ኣብ ሓደ ዓብይ ኣዳራሽ ኣብ ቅድሚ ሓደ ባንዲ ፃዕዳ ዓለባ ዓዲ ዝተኸደኑ ኣወዳትን ኣዋልድን ፅላል ሒዘን ካብ ባህልታት ኢትዮጵያ ሓደ ዝኾነ ኣገውኛ ሳዕሲት ይስዕስዑ ኣለዉ፡፡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

ጤል እንስሳ ዘቤት እንትከውን ቆፅሊ እንዳጠጠፈት ትምገብ እንስሳ እያ። ንደቂ ሰባት ናይ ጤል ስጋ ንጥዕኖኦም ኣገዳሲ ምኳኑ ትፈልጡ ዶ ?

ሓደ ሰብኣይ ኢዱ ኣብ ርእሱ ኣንቢሩ ዘርኢ እዩ። ገጹ ዓሚቝ መግለጺ ሓዘን የርኢ። ኣብቲ ምስሊ ዘሎ ጽሑፍ "ጀርመን ንደቂ ተባዕትዮ ናይ ገዛ ዓመጽ ዘጋጥሞም መዕቆቢታት ከተቕውም ጀሚራ"ዝብል እዩ። እዚ ሰብ ኣብ ከመይ ዝበለ ስሚዒት እዩ ዘሎ ትብሉ?

ሓደ ሰብኣይ ኣብ ሳሎን ደው ኢሉ ጸጉሩ ክቖርጽ ይርአ። ሕብራዊ ናይ ገጽ መሸፈኒ ተኸዲኑ ኣሎ። እቲ መመላኽዒ ኣዝዩ ዘመናውን ቅዲ ዘለዎን እዩ!

ወሰንወሰኑ ብፅዕድው ዝበለ ማእኸሉ ግን ብናሓስ ዝመስል ዝተሰርሐ ጎባጉብ ናይ ክሳድ ኣብቲ ፃዕዳ ወረቐት ተቐሚጡ ኣሎ፡፡ ኣነስ ከምዚ ዓይነት ናይ ክሳድ ሪኤ ኣይፈልጥን፡፡ ንስኻትኩም ከ ፡ እሞ ኣበይ ቦታ ሪኢኹም?

ካብ ናይ ኮስሞቲክስ ምህርትታት ዝተፈላለዩ ቅብኣታታት የጠቓልል፡፡ ቫዝሊን ንቆርበት ኢድን እግርን ከልስልሱን ዝኽአሉ እንትኾኑ ካብዚኦም እንታይ ዓይነት ዝበለፀ እዩ ትብሉ?

መፋለጢ ቡዙሓት ሓሳባት ብመፋለጢ አቢሎም ይዝርግሑ፡፡ እቶትና ህልውናና ዝብል ናይ ዐብይ አሕመድ ስእሊ ዘለዎ ጋዜጣ ቡዙሕ መልእክቲ ሒዙ ይርከብ፡፡ ዐብይ ሀገሩ ይፈቱ ዶ?

ሓደ አስላማይ ቆቢዕ ገይሮም ፃዕዳ ኩታ ተከዲኖም አብ ሰፊሕ መልክዐኛ እምኒ ቡዙሓት ሰባትን ባጃጅን ጠጠወ ኢለን ይርከባ፡፡ አረ! አስላማይ ዶ ነፀላ አወንዚፉ ይክደን እዩ?

ካብ እቶም ናይ ገዛ እንስሳ ወይ ድማ እንስስ ዘቤት ካብ ዝብሃሉ ሓደ ዝኮና ካበ ስገኣን ዝብላዓ ዓይነት እንስሳ እየን። እንታይ ትብሃል ሽማ?

ኣባላት ሰራዊት ሕወሓት ዝመስሉ መናእሰይ ብሓደ ኣብ ፎቶ ይርአዩ ኣለዉ፡፡ እዚ ፊልሚ ከለር አይኮነን፡፡ ካብዚ እቲ ፎቶ ዝተላዕልሉ እዋን ክንግምቶ ንኽእል ዶ?

እዚ ጥርሙዝ ናይቲ መስተ የርኢ። ኣብቲ ጥርሙዝ ኣስማራ ዝብል ቃላት ብዓበይቲ ፊደላት ተጻሒፉ ኣሎ፡ኣብ ትሕቲ ዚቢብ ተወሳኺ። ኣብ ታሕቲ እዚ መስተ ካብ ኤርትራ እዩ ዝብል። እዚ ፍሉጥ ኤርትራዊ መስተ እዩ፤ ብዓቢን ፍሉይን ጥርሙዝ ምስ ስሙን ኣርማኡን ይመጽእ እዩ።

ብጨጉሪ ዝተዋሕጠ ናይ ፈረንጂ ከልቢ ይርአ ኣሎ፡፡ እዚ ከልቢ ጨጉሩ ካብ ምፍዝሑ ዝተላዕለ ብርሕቐት እንትርአ ዝኾነ ዝተኾመረ ጨጉሪ እዩ ዝመስል፡፡

ኣብቲ መድረክ ጥቃ ክልተ ሳይክል ኣለዋ። ብዓል መስትያት ዝኮነ ገዛን ብብጫ ቀለም ዝተቀለመ ብረት ርብራር ዘለዎን እዩ። ደሊና ሆቴል ዝብል ፅሐየፍ እውን ኣሎ።

ቡዙሓት ደስ ዝብሉ ናይ ቢሮ አቁሑት አለው፡፡ ከም አብነት ደም በጊዕ ሕብሪ ዘለዎ ወንበር፣ ፀሊም ሕብሪ ዘለዎ ወንበርን ፃዕዳ ሕብሪ ዘለዋ ፕሪንተርን ፎቶ ኮፒን አብ እርሳስ ሕብራዊ ድሕረ ባይታ ይርከቡ፡፡

ኣብ ሓደ በሪ ኣፀደ ህፃናት ፊደል ዝበሃል ትካል እኒሀ፡፡ ኣፀደ ህፃናት ብሕብራዊ ምስሊታት ዝወቀበ እዩ፡፡ እዚ ምምልካዕ ንህፃናት ደስ ዝብል ስምዒት ዝህብ እዩ፡፡

ብብጫን ቆፃልን ሕብሪ ዝተለመፀ ቤተ ክርስትያን ማዕፅኡ ከዓ ብቀይሕ ሕብሪ ግሪድን እዩ፡፡ እዚ ቤተ ክርስትያን ብፃዕዳ ግሪድ ዝተካበበ ኮይኑ፤ መድረክ መደየቢ ከዓ አለዎ፡፡ እዚ ቤተ ክርስትያን እንዳ እንታይ ይበሃል?

ሕብረተሰብና ስድራ ቡዙሓት ሕብረተሰብና ስድራ አብ ዓባይን ረጓድን ኦም ኮፍ ኢሎም እናተዛተዩ ይርከቡ፡፡ ካብዚአቶም ከዓ ክልተ ሰባት ናይ ዓዶም ባህሊ ክዳን ተከዲኖምን ፀጉሮም ሰንቲሮምን ጠጠው ኢሎም ይርከቡ፡፡ እዚኦም ናይ ራያ ሕብረተሰብ ድዮም?

ተምሃሮ ኣብ ክላሶም ብፅሞና እንዳተኸታተሉ ይራኣዩ ኣለው፡፡ ንምንታይ እዮም እቶም ተምሃሮ 1 ተምሃራይ ኣብ 1 ወንበር ከፍ ኢሉን ማስክ ውን ጌሮም ዘለው?

ፋሽን፡- ፋሽን ክባሃል ከሎ ናይ ጨጉሪ ኣሰራርሓ ፋሽን፣ ናይ ጫማ ፋሽን፣ ናይ ክዳውንቲ ፋሽንን የካትት፡፡ ኣብዚ ንሪኦ ዘለና ዘመናዊ ኣቀማቕማ ፀጉሪ ይረአ ኣሎ፡፡ ናይ ፀጉሪ ኣቐማቕማ ፋሽን ተኸተልቲ ዲኹም?

ንጹር ሰማያዊ መስኮት ዘለዎ ዓብይ ህንጻ ኣብ ብርሃን ጸሓይ ደው ኢሉ ኣሎ። ጽብቕቲ መዓልትን ሰላማዊት ቦታን እያ ትመስል። ክላእ... ከምዚ ዝበለ ገዛ ሰሪሕኻውን ሞት ምንም ዘይብላካ ውን ትመውት እንኳዕኳ ዓለም ንኹልና ማዕረ ኾነት...

ፋይላት ማህደር ኣብ ሓደ መደርደሪ ይረኣዩ። እቶም ማህደር ጸለምቲ ኮይኖም፡ ገለ ካብቶም ኣቃፊታት ዝሃሰሱ ይመስሉ። እዚ ኣብ ቤት ጽሕፈት መምህር ዝርከብ ማእከል ስራሕ ምዃኑ ዘመልክት ይመስል። ኣብዞም ኣቃፊታት እንታይ ዓይነት ናይ ትምህርቲ ምድብ ትጥቀም ?

ኣብ ቆፃልን ፃዕዳን ሕብሪ ዘለዎ ፌስታል ዝተነፆፈ ጠረጴዛ ኣብ ልዕልኡ ድማ ቆፃል ሕብቲ ዘለዎ ዓይነት መንፊት ዝመስል መቀረቢ ዳቢ ኣሎ። ቀይሕ ሕብሪ ዝሐዘ ቡሽ ዝስተ ኣሎ እንታይ ይብሃል ሽሙ?

ኣብ ኢትዮጵያ ካብ ዝርከቡ ብዙሓት ባህላዊ ምግብታት ሓደ ዝኾነ ሕውስዋስ (በቢዓይነቱ) እንትኾውን እዚ ምግቢ ዓይነት ካብ ዝተፈላለዩ ዓይነታት ምግቢ በብቁርብተይ ገይርካ ዝቐርብ ናይ ምግቢ ዓይነት እዩ። ብከቢብኹም እዚምግቢ ዓይነት እንታይ ከም ዝበሃል ትፈልጡ ዶ?

አየ! ስእሊ ናይ ስሑል ሚካኤል ሓየሎም አርአያ ብብጫን ዒባን ሕብሪ ተሳኢሉ አብ ፃዕዳ ድሕረ ገፅ ይርከብ፡፡ ብርክት ዝበላ ሰማያዊን ፃዕዳን ሕብሪ ዘለወን ባጃጃት ከዓ አብ ፅርግያ ጠጠው ኢለን ይርከባ፡፡

አብ ሓደ ቦታ ዝተፈላለዩ ናይ ማሽን መሳርሒታት ይርከቡ፡፡ እዞም ማሽናት ሕብሮም ሓመኩሽታይን ቀይሕን ኮይኑ፤ አብ ቡናማ ድሕረ ገፅ ከዓ ይርከቡ፡፡ እዘን ማሽናት ንምንታይ ይጠቅማ?

ኣብ ከተማ ኣክሱም እትርከብ ቅድስቲ ድንግል ማርያም ፅዮን ቤተ-ክርስትያን ኣፍደገ እዩ። ኣብቲ ኣፍደገ ነዳያት ኮፍ ኢሎም ዝልሙኑሉ ምኳኑ ትፈልጡ ዶ ?

ዳንኬራ ናይ ዝበሃል ዓይነት መስተ መፋለጢ እኒሀ፡፡ እዚ መፋለጢ እስኪ ክጥዕሞ ዝብል ስምዒት ዝፈጥር ናይቲ መስተ ምስሊ ዝሓዘ ፖስተር እዩ፡፡

እዛ ጓለ ኣነስተይቲ ኣርቴፊሻለ ዝመስል ብርቱዕ ጨጉሪ ተሸኪማ ኣላ፡፡ ዓይና ብኹሕሊ፣ ኣፋ ብሊፕስቲክ ኣመላኪዓ ትርአ፡፡ እምብዛ መመላክዒ ምብዛሕስ ንዝርኢ ኣይፅቡቕን፡፡

ኣብቲ፡ ሓንቲ ሰበይቲ ኣብ ኢዳ ቆጽሊ ዕምባባ ተጠቒማ ንሓንቲ ጤል ክትምግባ ትርአ። ብድሕሪኣ መንደቕ እምኒ ኣሎ፡ እቲ ምድላው ድማ ተፈጥሮኣውን ጽምው ዝበለን እዩ። እዚ ድማ ቀሊል ገጠራዊ ህይወት፡ ፍቕርን ሓልዮትን እዩ።

ኣብ ትግራይ ካብ ዝርከቡ ባህላዊ ምግብታት እቲ ሓደ ህልበት እዩ። ህልበት ኣብ ኣክሱምን ከባቢኣን ብበዝሒ ይዝውተር። ኣብ እዋን ንግሰት ሰባት ኣብ ገዝኣኦም ህልበት ብፍቅሪ እዮም ዘዳልዉ።

እዚ እቲ ማይ ካብ ልዑል ነጥቢ ብዓቢ ሓይልን ድምጽን ንታሕቲ ይውሕዝ። እቲ ማይ ጻዕዳ ሕብሪ ዘለዎ ኮይኑ ኣብ ታሕቲ ቐላይ ወይ ዕቋር ይፈጥር። እዚ ትርኢት እዚ መስተንክርን ኣዝዩ ሓያልን ዘደንቕ ተፈጥሮኣዊ ጽባቐ ዘለዎን እዩ።

እዚ ኣብ ከባቢና ዝዕሸግ ብሽኩትን ቆሎን እዩ፡፡ እዚ ዓይነት ምግቢ ኣብ ሹቋት ዝርከብ ሸቐጥ እዩ፡፡ ንምዃኑ እዚ ምግቢ ናይ ፃንሒት እዋኑ ክፍለጥ ዶ ይኽእል?

ኣባላት ኦርቶዶክስ ተዋህዶ ቤተክርስትያን ኢትዮጵያ ብፍላይ ኣብ ኣክሱም ዝኽበር ናይ ሆሳኢና በዓል ዝካየድ ናይ ተፂኢኖ ስነ ስርዓት እንትብሉ የርኢ ኣሎ፡፡ እዚ ድማ መንፈሳውነትን ዓቢ ናይ ሓጎስ ስምዒትን ዘርኢ እዩ።

ፃዕዳ ዓለባ ዓዲ ብምዕሩግ ጥልፊ ዝተጠለፈ ተኸዲኖም ባህላዊ መሳሪሒ ሙዚቃ ድምቀት ውራይ ዝኾነ ከበሮ ሒዞም ዝሃርሙ ሰባት ብድሕሪት ብጣቂዕት ዓበይቲ ዓዲ ተዓጂቦም ንዓይኒ ይማርኹ፡፡

ዊ ቻት ዝብል ፅሑፍ ብፃዕዳ ተፃሒፉ አብ ቆፃል ሕብሪ ድሕረ ገፅ ይርከብ፡፡ እዚ ብፃዕዳ ተሳኢሉ ዘሎ ክቢ ነገር ናይ ቻት ሶፍትዌር ኮይኑ፤ ብፃዕዳ ሕብሪ ኮይኑ አብ ቆፃል ድሕረ ገፅ ከዓ ይርከብ፡፡

ቁኖ ናይ ደቂ ኣንስትዮ መጋየፂ ጥበብ እዩ፡፡ እዚ ዓይነት ቁኖ ብዙሕ ዓይነት እዩ፡፡ ካብ ትፈልጡዎም ዓይነታት ቁኖ ገለ ኣብነታት ምጥቃስ ዶ ትኽእሉ?

ካብ ሓፂን ዝተሰርሐ መስቀል ኮይኑ እዚ መስቀል እዚ ነሃስ ተጠሚዑ መብዛሕቲኡ ግዜ ኣብ ንእስነት ዕድመ ዘሎ ወድን ጓልን መስቀል እዩ::እዚ መስቀል ብወርቂ ሰንሰል ይእሰር ድዩ ?

ሞያ፦ ደቂ ሰባት ዝተፈላለዩ ኽእለታት ሞያታትን ብትምህርቲ ኣመዕቢሎ ኣብ ናይ ዕብየት ዓዲ ዓብዩ ንጥፈት ዘለዎም እዮም። እዞም ሰባት እዚኣቶም ናይ ኤሌክትሪክ ሰብ ሞያ ኮይኖ ናይ መብራህቲ ዝርገሐ እንዳገበሩ እዮም ዘለው።

ኣኻውሕን ደረቕ መሬትን ዘለዎ ከባቢ እዩ። እቲ መሬት ብዝተፈላለየ ዓቐንን ሕብርን ዘለዎም ኣኻውሕ ዝተመልአ ኮይኑ፡ ኣብ መንጎ ኣኻውሕ ገለ ቀጠልያ ሳዕርን ደረቕ ሳዕርን ኵምራታት ኣሎ። እቲ ትርኢት ተፈጥሮኣውን ደረቕን ስምዒት ይፈጥር።

እቲ ፍቕርን ብፍቕርን ዝተሰርሐ ቅዲ ጸጉሪ ርእሲ ዘለዋ ጽብቕቲ ሰበይቲ ዘርኢ እዩ። ጸጉራ ኣብ ታሕቲ ጸሊም መሊኡ ኣብ ላዕሊ ድማ ፍሉይ ወርቃዊ ሕብሪ ኣለዎ። ጸጉራ ንሓቀኛ ክብርን ጽባቐን ዝውክል እዩ።

ዝተፈላለዩ ዓይነት ምግብታት አለዎ ካብአቶም ሓደ እንጀራ ብፅብሒ እንትኮን ዝተፈላለዩ ዓይነታት ዝትፀብሐ እንጀራ ንዕዘብ እዚ ፀብሒ እንታይ ይበሃል ይመስለኩም ?

እሰይ! እዚ ተፈጥሮናን ከባቢናን ደስስስ… ክብል ቡዙሓት እፅዋትን ሮዛ ሕብሪ ዘለዎም ጎቦታትን ሽንጥሮታትን ይርከቡዎም፡፡ እዞም ሽንጥሮታት አብ ጥቅኦም ሓምለዎት ተክሊታትን መንገዲን ይርከቡ፡፡

አብ ጥቃ ሓንቲ ተክሊን ብእምኒ ዝተነደቀ መካበቢያን ክልተ አድጊ ፃዕዳን ሐመደወቲትን ፅዕነት ተፃዒነን፡፡ እግዚኦ! እታ ፃዕዳ አድጊ ከይትጎይ ዓይና ተሸፊና ትርከብ፡፡

ኣብ ሓደ ካብ ገጠራት ኢትዮጵያ ዝርከብ ሕርሻዊ ምንቅስቓስ ዝገልጽ እዩ። ስገም ኣብ ግራውቲ ዝስራሕ መስርሕ ዘርኢ እዩ። ህዝቢ ኣብ ስራሕ ተጸሚዱ እኳ እንተሎ፡ እቲ ሰፊሕ መሬትን ኣብ ከባቢኡ ዘሎ ርግኣትን ግን ናይ ሰላም ስምዒት ይህብ።

እዚመኪና ፃዕዳ ኮይና ኣብ ርእስኣ ድማ ናይ ማይ ቦጥ መተሕዚ ማይ እንትከውን እዚ መተሕዚ ማይ በ እደተበሃለ ዝፍለይ ብጣዓሚ ብዝሕ ማይ ዝሕዝ እንትከውን እቲዝሳሓበሉ ዘሎ ማይ መን እደተበሃለ ይፅዋዕ?

እዛ እንስሳ እዚአ ሓሰማ ትበሃል፡፡ ሓሰማ ዝበዝሕ ቅንዕ እንተይበለ ግዚኡ ኣብ ምብላዕ ዘሕልፍ እዩ፡፡ በላዒ ሰብ ሓሰማ ዝበሃል በዚ ምኽንያት ዶ ይኾን?

ኣብዚ ኣብ መንጎ ጎላጉል ብተፈጥሮኣዊ ጽባቐ ዝተመልአ ውቁብ መልክዓ ምድሪ ይርአ። ብቕድሚት እንተርኢናዮ፡ ከም ቀዛፊ ዝኣመሰሉ እንስሳታት ኣብቲ ሳዕሪ ዝበዝሖ ቦታታት ብሰላም ዝነብሩ ዘለዉ ይመስሉ። እዙይ ምንቅስቓስን ጽባቐ ተፈጥሮን ዘወሃህድ ናይ ሰላምን ቅሳነትን ስምዒት የቕርብ።

ዓውዲ ቴክኖሎጂ ንዳግመ ወሳኒ ስለ ዝኮነ ብትኩረት ክስርሐሉ ይግባእ። ፕሬዝዳንት ጌታቸው ረዳ ኢሊ ዝብል ኣበየና ናይ ትግራይ ቴሌቭን ጣብያ ተመሓላሊፉ?

ኣብዑር ብየማንን ፀጋምን ኣብ ክሳዶም አርዑትን ዕርፍን ካብ ዕንፀይቲ ቆርበትን ዝተሰረሓ ማሕረሻ ድማ ካብ ሓፂን ዝተሰረሓ ገይሮም መሬት እንዳሓረሱ እዮም። ንስኩም ከ ሓሪስኩም ዶ ትፈልጡ ?

ኣብዚብቐረባ ዝርአ ፍረ ኣናናስ ይርአ። እቲ ታሕተዋይ ክፋል ጽኑዕ ቅርጺ ዘለዎ ኮይኑ ቡናውን ቀጠልያን ቅርጺ ዘለዎ ክኸውን ከሎ፡ እቲ ላዕለዋይ ክፋል ድማ ነዊሕን ሕብራዊን ቀጠልያ ቆጽሊ ዘለዎ እዩ።

እዚ ትርኢት ሰላምን ተፈጥሮኣዊ ጽባቐን! ኣብ ቅድሚት ንጹር ገፊሕ ማይ ኣሎ፣ ሕብሪ ሰማይ ብንጹር ይርአ። ኣብ ርሑቕ ድማ ብለምለም ቀጠልያ ቆጽሊ ዝተሸፈነት ደሴት ጐሊሓ ትርአ፣ እዚ ኸኣ ምስ ሕብሪ ሰማይ ኣዝዩ እተፈልየ እዩ። እዚ ሰላምን ጽባቐን ርግኣት ተፈጥሮን ብንጹር የመሓላልፍ።

“Skin Doctor” ዝብል ሽም ዘለዎ ዕሹግ ምህርቲ ይርአ ኣሎ። እዚ ምህርቲ ኣብ ሽፋኑ ናይ ጣልያን ባንዴራን ዋጋን ተመልኪቱሉ ኣሎ፡፡ እዚ እቲ ምህርቲ ኣብ ሹቕ ዝሽየጥ ምዃኑ ዶ የመላኽት?

አብ ዓለምና ዝተፈላለዩ ዝማዕበላ ዓድታት ዘለዎ እንትኮና ከም እንዕዞ ዘለና ድ ማ ብህንፃታትነ ጀረጅኡ ዝሓለወ ዘመናዊ መንገድታት ንዕዘብ ።እዚ አበይ ዓዲ ይመሰለኩም?

ኣርማ፡- ንሓደ ናይ ተቋም ስራሕ ፣ ናይ ኣገልግሎት ቦታን ናይ ስራሕ ዕላምኡን ብፊደል፣ ብምልክት ወይ ከዓ ብፅሑፍ ዝገልፅ እዩ፡፡ አቲ ዝረአ ዘሎ ናይ ኢ/ያ ንግዲ ባንክ ኣርማ እዩ፡፡ ትርጉሙ ኸ ትፈልጥዎ ዶ?

ዝተፈላለዩ ዓይነታት ኣልኮላዊ መስተ ኣብ ስእሊ ተገሊጾም ኣለዉ። እዞም ኣብ ላዕሊ ዝተጠቕሱ ዓይነታት ቢራ ኮይኖም፡ ከም"በደለ"፡"ሶፊ" "ሓራር"፡"ዋልያ"፡ዝኣመሳሳሉ እዮም። እዚ ስእሊ ባህላውን ዘመናውን ባህሊ መስተ ህዝቢ ኢትዮጵያ ብሓባር ዘርኢ እዩ። ጽባቐ ሕብርታት፡ ስምዒት ቦታን ስምዒት ታሪኽን ተሓዋዊሶም ክረኣዩ ይረኣዩ።

ብመስመር ዝተዘርኡ ዝራእቲ ኮይኖም ብመስመር ምዝራእ ነቲ ዝራእቲ ዝህቦ ፍሉይ ዕቤት ኣለዎ። ዝራእቲ ካብ ምብካን እውን ይቅንስ ።እዚ ድማ ብድምፂ ወያነ ይፍነው ኣሎ።

ኣብዚ ኣብ መንጎ ክርዳድ ደው ኢሉ ዘሎ እምኒ ርኣዩ እዩ። ቀጢን ጫፉ ናብ ሰማይ ገጹ ይዝርጋሕ፣ ጽባቐ ናይቲ ኣብ ከባቢኡ ዘሎ ኣኽራንን ድማ ይርአ። እዚ ብተፈጥሮ ዝሰርሖ ምስጢር እዩ።

ኣብ ሱፐርማርኬት ዝሽየጡ ንናይ ፅሬት መሐለዊ ኣቕሑት ይራኣዩ ኣለው፡፡ ካብ ሳሙናታት ብጣዕሚ ዝፈትዎን ንመሕፀቢ ሓሪፍ ዝኾነን ግሩም ዝባሃል ሳሙና እዩ፡፡

እዚንንስሳ ናይ ገዛ ክትኮን ከላ ብቅሊ እደተበሃለት ትፅዋ የኩን እንበር ዝተፈላላዩ ግዕዞታት እንትከውን ብሰብ እደታሐገዘት ትሰርሕ ክትኮን ተላ እንታይ እዳተባሀለት ትፅዋዕ?

ኣብዚ ኣብ ማእከሉ ነዊሕ ዓንዲ እምኒ ኣብ ልዕሊኡ ሓወልቲ ኣንበሳ ይረአ ኣሎ፡ ህንጻ ሚኒስትሪ ትምህርቲ ብሰማያዊ ብድሕሪት፡ መካይን ኣብ መንገዲ ብቕድሚት ይረአ ኣለዋ። እዚ ቦታ ዓቢ ምልክት ኣዲስ ኣበባ እዩ።

ፕሪንተራት ካብ ዝፈላለያሉ ነገር ሓደ ናይ ዝሕትምኦ ዓይነት ከለር እዩ፡፡ እዛ ኢፕሰን ፕሪንተር ናይ ከለር መሐተሚት ሜሽን እያ፡፡ ዋጋ እዛ ማሽን ካብተን ከለር ዘይኮና ዝኸበረ ዶ ይኸውን?

ወንበር ካብ እንጨይትን ሓፂንን ይስራሕ። ወንበር ብበዝሒ ኣብ ቤት ትምህርቲ ንተምሃሮ መቀመጥን ቤት ዕዮታትን ናይ ውልቀ ትካላት ንተጠቀምቲ ከፍ መበሊ ይጠቅመና።

እዚ ህንፃ ሚኒስቴር ትምህርቲ ኣዲስ ኣበባ ዘርኢ እዩ። ኣብ ቅድሚኡ ዘሎ ነዊሕ ዓምዲ ሓወልቲ ዓወት ኮይኑ፡ወተሃደራት ኢትዮጵያ ንናጽነት ሃገሮም ብመንእሰያትን ሓያል መንፈሳዊ ሓይልን ከመይ ከም ዘብዕልዋ ዘርኢ እዩ። እዚ ድማ ነቲ ስእሊ ምስጋናን ሞሳን ከም ዘዘኻኽር ይገብሮ።

ኣብዚ ብባንዲራ ዝወቀበ ወጣሕ መስጊድ ይርአ ኣሎ፡፡ ኣብ ቤተ ክርስቲያን ጉልላት መስቀል ከምዘሎ ኩሉ ኣብ ናይ መስጊድ ጫፍ ከ እንታይ ኣሎ?

ዝተፈላለዩ ድሕሪ እዚ ፅርግያ ሽቃት ዝተፈላለዩ ብቀይሕ ይኩን ድሕሪ ኢሉ ድማ ናይ ካሳ ነገር እውን ኣብ ማእከል እቲ ፅርግያ እውን ተክሊታት ኮይኖም ባጃጅ እውን እንትከዳ ዝተፈላዩ ከሳታት ከም ዝንህ ኮይኑ ካሳ ንምንታይ ይጥቅም?

ኣብዚ ሓንቲ ንእሽቶ ኣድጊ (ዒሉ)ኣብ ሓደ ግራት ደው ኢላ ኣላ። ጸጉሩ ሸንኮለል ዝበለ ኮይኑ ኣእዛኑ ድማ ዓበይቲ እዩ። ኣብ ታሕቲ ዘሎ መሬት ደረቕን መነባብሮ እንስሳታት ዝመስልን እዩ። እዛ ንእሽቶ ኣድጊ እንታይ ትደሊ ኣላ ትብሉ?

ፅዕነት ትፀዓን ኣይሱዙ መኪና ትርአ ኣላ፡፡ ማእኸላይ ሸቐጣት መብዛሕትኡ ግዜ ብኣይሱዙ መኻይን እዩ ዝንቀሳቐስ፡፡ እዚ ዝኾነሉ ምኽንያት ካብ ምንታይ ዝነቅል እዩ?

ተፈጥሮን አከባቢን ዝተፈላለዩ እፅዋት ዘለዉዎ ቦታ ዝተፈላለዩ ብሓመድን እምኒን ዝተሰርሑ ገዛውቲ አብ ፃዕዳ ሓመድ ድሕረ ገፅ ይርከቡ፡፡ እዞም ገዛውቲ ህድሞ/ድብድብ/ ተባሂሎም ይፍለጡ፡፡ ዝተሓረሱ መሬት እውን አለው፡፡ ዝተፈላለዩ እምባታት ከዓ አብ ሰማያዊ ድሕረ ገፅ አለው፡፡ እዙይ አበይ እዩ?

ኣብዚ ናይ መስኖ ስራሕ እኒሆ፡፡ ኣብ ብዙሕ ቦታታት ናይ መስኖ ልምዓት ልሙድ እናኾነ መፂኡ እዩ፡፡ ብመስኖ ዝለምዑ ዓይነት ኣትክልቲ እንመን እዮም?

ዝተፈላለዩ ዓይነት መስተታት አለው፡፡ ንአብነት ዴስታ አረቂ፣ ኡዞ አረቂ፣ ቢራ ጉደርን አብ ፃዕዳ ጣውላን ምድሪ ቤትን ተደርዲሮም ተቀሚጦም ይርከቡ፡፡ እግዚኦ! ክበዙ ዓይነት መስተታት ይርከቡ፡

ወርቃማ ሕብሪ ዘለዎም ጎባጉብ፥ ናይ ኢድ ካቴና፥ ሕርክሞን ቀይሕ ሕብሪ መልጎምን ብሸንሸልን ተተሓሒዞም ኣብ ፀሊም ድሕረ ባይታ ይርክቡ። እህ! መጋየፂ ንደቂ ኣንስትዮ ብጣዕሚ ኣገዳሲ እዩ።

እሰይ ሽኮሪና ጓል አንስተይቲ ግልብጭ ዝበሃል ቁኖ ተቆኒና ወርቂ አብ እዝናን ክሳዳን ገይራ ፀሊምን ቀይሕን ሕብራዊ ክዳን ተከዲና ፃዕዳ ነፀልአ ሒዛ ጠጠው ኢላ ትርከብ፡፡

ብርክት ዝበሉ ሰባት ፃዕዳ ፀበል እናተነፀጉ ይርከቡ፡፡ ክልተ አብ ቅድሚት ዝርከባ ደቂ አንስትዮ ከዓ እናሰሓቃ ይርከባ፡፡ እዞም ሰባት አበይ ቦታ እዮም ዘለው?

ኣብቲ ኣስፓልት ደው ክትብል እኳ ኣይግባኣን ነይሩ እዛ ሕብራዊት ኣረጊት ናይ ጽዕነት መኪና ኣብ ወሰን ጽርግያ ደው ኢላ ዘላ። ብኣግራብ ዝተኸበበ ፅሩይን ሰባት ዝኸዱሉ ክኾን ይግበኦ። ቀሊልን ተፈጥሮኣውን ሕልሚ ቀትሪን ኮይኑ ዝስማዓካን ንኻኣለ።

ክልተ ሰባት ሓደ ዓይነት ባህላዊ ክዳን ዝተኸደኑ ይራኣዩ ኣለው፡፡ ናይ ክብረ በዓል ወይ ናይ መርዓ መልከዐኛ ዙርያ ተኸዲኖም ደው ኢሎ ኣለው፡፡ እዞም ሰባት ሰብኣይን ሰበይትን ዶ ይኾኑ?

ኣትክልቲ ንከተማ ፅባቐ ኣገዳሲ እዩ፡፡ እዛ ቦጥ መኪና ኣትክልቲ እንትተስቲ ትርአ ኣላ፡፡ ኣብ ከተማ ነዚ ተግባር ምንክብኻብ ኣትክልቲ ብላዕለዋይነት ዝመርሖ ኣካል መን እዩ?

እዚ ካብ ብዙሓት ኣእማን ዝተሰርሐ ናይ ሓመድ ግድብ ወይ መዕቆቢ መንደቕ ዘርኢ እዩ። ብሓደ ሸነኽ ገረብ ደው ኢሉ ኣሎ፣ ብድሕሪት ድማ ኣኽራንን ደረቕ መሬትን ይርአ። ባህላውን ብኢድ ዝተሰርሐን ስነ-ጥበባዊ ስርሓት ዘርኢ ኮይኑ፡ ናይ ቅሳነትን ጥንታዊነትን ስምዒት ዝህብ እዩ።

ሓደ ግድብ ወይ ዕቋር ማይ ብዝተወሰነ ከባቢ ናይቲ ግድብ ይውከል። ኣብ ውሽጢ እቲ ግድብ ዝተሃነፀ ውሱን መዋቕርን ኣብ ገምገም እቲ ግድብ ዝርከቡ ገለ ንኣሽቱ ህንፃታትን ዘርኢ እዩ። ግድብ ዝብል ቃል ክትሰምዑ ታይ ትዝ ይብለኩም?

እዚ ታሪኻውን ምልክትን መልክዕ ቅበኣት ካካዎ ባተር ኣብ መደርደሪ ዘርኢ እዩ። ኣብ ጎድኑ ድማ ክልተ ዝተፈላለየ ሕብሪ ዘለዎም ሞይስቸራይዚንግ ክሬማት ኣለዉዎ። እዚ ፅቡቅ ናይ ንጽህና ስምዒትን ርእሰ-ፍቕሪን ዝሓዘት እያ።

ሳንላይት ኦሞ፣ ኦሞ ብፕላስቲክ ዝተዓሸገ ናይ ክዳን መሕፀቢ እንትከውን ኣብ ሹቅን ሱፐርማርኬትን ተደርዲሮም ዝሽየጡ እዮም። ንዝረሰሓ ክዳውንቲ ብጣዕሚ ከምዘፅርዮ ትፈልጡ ዶ ?

ነበር ጠቅላይ ሚኒስተር መለስ ዜናዊ ኣስረሰይ ይባሃል። ኣብ ከተማ ዓድዋ ተወሊዱ ዓብዩ ግዜ ንእስነቱ እውን ኣብ ከተማ ዓድዋ እዩ። ነበር ጠቅላይ ሚኒስተር መለስ ዜናዊ መዓዝ ዓመተ ምህረት መይቱ?

ብርሃን ንምርካብ ናብ ሓደ ተኣኪቦም ዘፅንዑ ወይ ከዓ ዝፅሕፉ ሰገናት ተምሃሮን ኣብ ልዕሊኦም ብርሃን ዝለገሰትሎም ኣምፑል ዝፅሕፍሉ ደፍተርን እስክርቢቶ ይርከብ፡፡

እዚ ጻዕዳ ጫማ ኣብ መድረኽ ተቐሚጡ ኣሎ። እቶም ጫማታት ብሕብሩን ቅርጾምን ሓደ ዓይነት ኮይኖም፡ ንኽትለብሶም ብቐሊሉ ዝተሰርሑ ኮይኖም፡ መልክዕ ልዑል ሸኾና ዘለዎም እዮም። ንሶም ከ ከመይ ዓይነት ጫማ ይፈትው?

ሓንቲ ጓል ኣብ እግሪ ዓብይ ጎቦ ከፍ ኢላ ትረአ ኣላ፡፡ ብርሕቐት ማዕዶ ስግር ናይ ሓደ ቦታ መልክኣ ምድራዊ ኣቐማምጣ ይረአ ኣሎ፡፡ ኣብ እግሪ ገዳም ገርዓልታ ዶ ይኸውን?

አብ ሃገርና ካብ ዝተፈላለዮ ዓይነት ስራሕቲ ሰፌት ከዳን ፆታ ብዘይ አፈላላይ ዝሰራሕ ኮይኑ እተቱ ድማ ዝሐሸ አዮ ።ንሰኩም ከ ክዳን ትሰፍዶ ?

ኣርማ፡- ንሓደ ናይ ተቋም ስራሕ ፣ ናይ ኣገልግሎት ቦታን ናይ ስራሕ ዕላምኡን ብፊደል፣ ብምልክት ወይ ከዓ ብፅሑፍ ዝገልፅ እዩ፡፡ ....ሎሚ እኳ ብዙሕ ኣይኮንኩን እምበር ቀደም ንናይ ኢ/ያ ሰራዊት ኣብ ማእገሮም ዝተለጠፈ እንተሪአ ደስ ይብለንን ይኾርዕን ነይረ....

ሓንቲ ዓባይ ሰበይቲ በርበረ አብ ካሻ ገይረን እናአረያ ናብ ሰፍኢ ይገብርኦ አለዋ፡፡ እዛን ሰበይቲ ስነን ከፊተን እናመዓደዋ ይርከባ፡፡ ብድሕሪተን ከዓ ቡዙሓት ሰባት አለው፡፡ እዘን ሰበይቲ እንታይ እየን ዘመዓድዋ/ዝሪአ/ ዘለዋ?

ገለ ሰባትን ጥሪትን ኣብ ዕዳጋ ዝመስል ከባቢ ይረኣዩ። ከበድቲ ፅዕነት ዝፀዓኑ ኣእዱግ። ብዙሓት ሰባት ኣብተን ኣእዱግ እናተንቀሳቐሱን ዋኒኖም እናኸዱን ይረኣዩ። ኣብ ዕዳጋ ወይ ከባቢ ከምዚ ዓይነት ጽዕነት ተሰኪሙ ክኸይድ ኣድጊ ርኢኹም ትፈልጡ ዶ?

ጠቅላይ ሚኒስትር ኣብዪ ኣሕመድ ዋላ ምስ ሓደ ጐረቢትና ጥይት ኣይተለዋወጥና ይብሉ ኣለዉ፡፡ ከምዚ ዓይነት ቅዋም ኣብ ኩሉ ጎረቤት እንተሃልዩ ምድሪ ሰላም እያ ትኾን፡፡

እስይ! ዕልል… አብ ሓደ ብስሚንቶን ብብጫ ሕብሪን ዝተለመፀ ቤተ ክርስትያን ብርክት ዝበሉ ፃዕደዓ ዝትከደኑ ሰባት አብ ፃዕዳ ወንበር ኮፍ ኢሎም አብ ሳዕሪ ዘለዎ ቦታ ይርከቡ፡፡ ሓደ ብጫ ክዳን ዝተከደኑን ቀይሕ ሕብሪ ከዓ ዝተከደነትን እውን አለው፡፡

ኣብዚ ምስሊ ንኡሽተያት ካራሩ ይርአዩ ኣለዉ፡፡ እዞም ካራሩ ኣብ ውድቕቲ ስጋ ዘለዎ ተስካር ይዝቐርቡ እዮም፡፡ ኣድላይነት እዞም ካራሩ እንታይ እዩ?

ርእሲ ሰብ ብጎኒ እዩ ዝረአ። እቲ ላዕለዋይ ሕብሪ ጸዓዳ ዘለዎን ሕብራዊ ቅርጺ ጸሓይ ዘለዎን ክኸውን ከሎ፡ እቲ ታሕተዋይ ድማ ጸሊምን ሓጺርን ቅርጺ ጸሓይ ዘለዎ ነገር ዘርኢ እዩ። እዚ ቅርጺ ርእሲ ዘይናይባህልናን ሃይማኖትናን ስለዝኾነ ኣይፈተኽዎን፡፡

ሓደ ሰብኣይ ኣብ ስሩዕ ቤት ጽሕፈት ኮፍ ኢሉ፣ ኣብ ቅድሚኡ ኮምፒተርን መዝገብ ገንዘብን ኣሎ። ገንዘብ ኣብ ኢዱ ሒዙ፡ ብመስኮት ምስ ሓደ ሰብ ይዛረብሎ። ።እዚ ሰብኣይ ካብ ባንክ ገንዘብ የውጽእ ድዩ ወይስ ይኸፍሎ እዩ ዘሎ ትብሉ?

ባህላዊ ምግቢ ኢትዮጵያን ኤርትራን ገፎ ወይ ገዓት እዩ። እቲ ድስቲ ብቡላ ወይ ቴፍ ጣፍ ዝስራሕ ኮይኑ፡ ኣብ ማእከሉ ዓሚቝ ነዃል ዘለዎ ኮይኑ ምስ ሓርጭን በርበረን (ወይ ጣፍ) ይቐርብ። ፍሩይን ዘጸናንዕን ጣዕሚ ኣለዎ።

እውይ! ደስ ዝብሉን ጡዑማትን ዝተፈላለየ ዓይነትን ሕብሪን ዘለዎም አትልትን ፍራፍረን አለው፡፡ ንአብነት ብጫ ሕብሪ ዘለዎም አራንሺ፣ ማንጎ ፤ቀይሕ ሕብሪ ዘለዎም ማንጎ፣ ኮሚደረን ሽጉርቲን ፤ቆፃል ሕብሪ ዘለዎም ከዓ አቨካዶን አራንሺን ይርከቡዎም፡፡

ኣብ ናይ ገዛ ኣቑሑት ካብ ዝምደቡ ሓደ ሶፋ እዩ፡፡ ሶፋ እቲ ቀንዲ መልክዕ ናይ መንበሪ ገዛ እዩ፡፡ እዚ ዓይነት ሶፋ ይምቺ ዶ?

እዚ ብምስሊ እንሪኦ ናይ ዕርዲ ዝተደቆሰ ኮይኑ እዚ ዕርዲ ድማ ንገፅ ከም ዝጠቅም እዩ ዘመላክተና። እዚ ድማ ዕንፉሩር እንተሃሊዎ ኣብ ገፅና ከጥፎኦ እዩ ዝብለና ዘሎ።

ሳይክል ካብ ጎማን ሓፂንን ዝተሰረሓት እያ ። ደቂ ሰባት ካብ ቦታ ናብ ቦታ ዝጓዓዙላን ዝማላለሱላን እንትከውን ንኣካል ምንቅስቃስ ጠቃሚት እያ።

ቆጻል ሕብሪ ዘለዎም ተክሊታት ኣብ ሰማያዊ ድሕረ ባይታ ይርከቡ። እዚኦም ከዓ ጎመን ተባሂሎም ይፍለጡ። ጎመን ንጥዕናና ብጣዕሚ ጠቅምቲ እዮም። ኣብዚ ሕዚ ሰዓት ንሓደ ኪሎ ጎመን ኣርብዓ ቅርሺ እዩ። ብጣዕሚ ከቢሩ!

እዚ ኣብ ባህላዊ ቤት መግቢ ቶቶትዝተኻየደ ባህላውን መዘናግዕን ምርኢት የርኢ። ኣብ መድረኽ መብዛሕትኦም ተዋሳእቲ ኢትዮጵያዊ ክዳን ተኸዲኖም ብሓጎስ ዘሊሎም ብባህላዊ ደርፊ ኣእዳዎም እናጣቕዑ እዮም። ባህሊ ኢትዮጵያ ብምልኡ ዘርኢ ኣዝዩ ባህ ዘብል ንጥፈት እዩ።

ጊባቦ /መሶብ/ ካብ ላካን እድንትን ዝስፈ ኮይኑ፣ ኣብ ትግራይ ባህላዊ እንጀራ መቀመጢ ዝጠቅም ኣብ ገዛ ካብ ዘድልዩ ኣቁሑታት ሓደ እዩ።

እዚ እንስሳ ናይ ገዛ እንትከውን ብጣዓሚ ምስ ወድሰብ ዝተላመደ እንስሳ እንትከውን እዚ እንስሳ እዚ ድማ ንዝተፈላላዩ ስራሓቲ ናይ ሸክሚ ነገር ዝሰርሕ እንተከውን እዚ እንስሳ እዚ መን እዳተበሃለ ይፅዋ?

ናይ ምስልምና ኣመንቲ ኣብ ናይ ሶላት ስግደት ስነ ስርዓት ይርአዩ ኣለዉ፡፡ ኣመንቲ ምስልምና ካብቲ ካልእ ሰብ ብምንታይ ፈሊና ክንፈልጦም ንኽእል?

ኣራንሽ ካብ ዓይነታት ፍራምረ ኮይኑ ንወዲ ሰብ ጥዕና ኣገዳሲ እንትከውን ጉዕ ድማ ተክሊ እንትከውን ወዲ ሰብ ንምግብነት ኣብ ፀብሒ ብምእታውን ብምቁርጣምን ዝጥቀሙሉ ምኳኖም ትፈልጡ ዶ ?

እዚ ኣብ እክሱም ዝርከብ ላዕለዋይ ብርኪ ቤት ትምህርቲ እዩ። እዚ ቤት ትምህርቲ እዚ ድማ ቡዙሓት ተማሃሮ ክመሃርሉ ዝክእሉ ቤት ትምህርቲ እዩ።

መፋለጢ፡- ንሓደ ምህርቲ ፣ ግልጋሎት ወይ ከዓ ስራሕ ብፅሑፍ፣ ብሚድያ ከምኡ ውን ብፖስተር ንኽፈልጦ ዝግበኦ ኣካል ምፍላጥ ማለት እዩ፡፡ ንስኻትኩም ከ መፋለጢ ትከታተሉ ዶ?

ኣብ ህንጸት ዝርከብ ዓቢ ህንጻ ዘርኢ እዩ። እቲ ህንጻ ብዙሕ ደርብታት ዘለዎ ኮይኑ፡ መዋቕራዊ ደርብታትን ብኮንክሪት ብንጹር ይርአ። እቲ ኣብ ህንጸት ዝርከብ ህንጻ ንምሽፋን ዝጥቀሙሉ ንብሩህ ግራጭ ንብረት እንታይ ይበሃል?

ኣብዚ ናይ እንዳ ካፊ ደገ ጐደና ንዓማዊል ዝተዳለወ ወንበርን መፅለልን ኣሎ፡፡ ገለ ሰባት ኣብ ክንዲ ኣብ ውሽጢ ኣብ ደገ ኮፍ ክልሉ ዝመርፁ ስለምንታይ እዩ?

እዚ ወዲ ብክልተ ኢዱ ርእሱ ሒዙ ናብ ባይታ እናረኣየ እናተከዘን ዘሎ ወዲ ተበቫዕታይ ኣብ ብጣዕሚ ዝከፍአን ዝተጨናነቀን ሀይወት ዘሎ ኮይኑ ይስመዐና፡፡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

ኣብ ኢትዮጵያ ካብ ዝርከቡ ኣልኮላዊ መስተ ሓደ ዝኮነ ዋይን ካብ ወይኒ ብዝተፈላለየ ዝተሰረሓ እዩ። ንስኩም ከ ዋይን ምስታይ ትፈትው ዶ ?

ፈደረሽን ኤርትራ ምስ ኢትዮጵያ ዝብል ርእሲ ዘለዋ መፅሓፍ ትርአ ኣላ፡፡ እዛ መፅሓፍ ብኣለምሰገድ ተስፋይ ዝተዳለወት እያ፡፡ ካብ ርእሲ እዛ መፅሓፍ ትሕዝቶአ ምግማት ዶ ንኽእል?

ቆልዑ ኣሸንዳ ይርአያ ኣለዋ፡፡ ዓለባ ዓዲ ምስ ቀይሕን ብጫን ዝሕብሩ መቐነት ገነት እለዋ፡፡ ሽፎን ዝተኸድነት እውን እኔቶ፡፡ እኒ ሽፎን ኣብ ኣሸዳንዳ ክህሉ ኣይፈቱን፡፡

ብዕንጨይትን ቆርቆሮን ዝተሸፈነ ቦታ ክልተ ሰባት ይረኣዩ። ሓደ ዓብይ ገመል እንዳተሽከርከረ ገለ ይጥሕን ይመስል፡ እቲ ቦታ ድማ ገጠር ይመስል። እቶም ሰባት ኣብዚ እንታይ ይገብሩ ኣለዉ ትብሉ?

ብቀይሕ ሰራሚክ ዝተነጸፈ ደገ ኣፍ በሪ ገዛውቲ ቤት መስተን ድራፍትን ኣማኒኣኤል ዝብል ብብጫ ሕብሪ ተጻሒፉ ኣብ ቀይሕን ብጫን ሕብሪ ድሕረ ባይታ ይርከብ። ዓበይቲ ኦማት ወይ ከዓ ተክሊታት ይርከብዎም። ደስ በሃሊ መስተ ቤት እዩ።

ዝተፈላዩ ዓይነታት ስፖርት ንአካላትና ጥንካረን ጥዕናን ይህቡና፡፡ ሓንቲ ፀሊምን ሮዛን ሕብሪ ዘለዎ ማልያ ዝገበረት ጓል አንስተይቲ ክብደት ሓፍ አናበለትአብ ፃዕዳ ሓመድ ትርከብ፡፡ እውይ! እዚ ቡዙሕ ተመልካቲ ብሓሳብ ምስአ ይሽከም አሎ፡፡

እዚ ኣብ ሓደ ክፍሊ ዝርከብ ዓቢ ዕንጨይቲ ኣርማድዮ ዘርኢ እዩ። እቲ ኣርማድዮ ጸሊምን ቀይሕን ዝተቐብአ ኮይኑ፡ ኣብ ማእከሉ ፍሉይ ዲዛይን ኣለዎ። እቲ ዕንጨይቲ ብንጹር ቅርጺ ዘለዎ ይመስል፤ እዚ መደርደሪ ኣብ ገዛኻ ትጥቀመሉ ዶ?

እዚ ናይ መኪና ሬድዮ መጻወቲ ዘርኢ እዩ። ኣብ ቀዳማይ ፓነል ኤፍኤምን ዩኤስቢን ተቐበልቲ ኣለዉ፡ ኣብ ቀዳማይ ስክሪን ድማ መደበር ኤፍኤም “87.5” ይርአ። እቲ ብርሃን ቀጠልያ ኮይኑ ናይ ቴክኖሎጂ ስምዒት ድማ ይደምቕ።

ኣብ ኢትዮጵያ ካብ ዘለው ሃይማኖታት ሓደ ሙስሊም ኮይኑ ኣብ ሓደ ተሰብሲቦም ሃይማነታዊ ፀሎት እናገበሩ ይርከቡ ።ዝናብ ድማ እና ዘነበ ይረኣ ። እቶ ደው ኢሎም ዘለው ሰብኣይ ኣብ ርእሶም ገይሮምዋ ዘለው እንታይ ይባሃል?

እዚ ፊደል ዝተፃሕፎም ወረቓቕቲ ፀሌም ሰሌዳን ካልእን ዝርከቡሉ ክፍሊ እዩ፡፡ እዚ ክፍሊ መምሃሪ ሓገዝ ዝዳለወሉ ክፍሊ ማእኸል ሓገዝ ዶ ይኸሉን?

ሓደ በዓል ቀይሕ፣ ፃዕዳን ፀሊምን ክዳን ዝተከደነ አብ ጥቃ እንዳጣውላ ስራሕ ቀልጢፉ እናሰደረ ይርከብ፡፡ አብ እቲ እንዳ ጣውላ ብፃዕዳ ዝተለመፀ ናይ ክዳን አርማድዮ፣ መዝቡል ዓራትን ጣውላታትን ይርከቡዎ፡፡ ዋጋ ናይታ አርማድዮ ክንደይ እያ?

ሓንቲ ደስ በሃሊትን ፅርይቲን ፃዕዳ ሕብሪ ዘለዋ ሚኒባስ መኪና አብ ብብሉኬት ዝተነደቀ ገዛውቲ ጠጠወ ኢላ ትርከብ፡፡ እዛ መኪና በዓል አርባዕተ ጎማ እያ ትጥቀም፡፡

ኣብዚ ክልተ ሰብኡት ኣብ ናይ ቴሌቪዥን ትንተና መደብ ኮፍ ኢሎም ይዕልሉ ኣለዉ። ክልቲኦም ናይ ንግዲ ኣከዳድና ዝተኸድኑ ኮይኖም፡ እቲ ሓደ ኣረጊት ሰብኣይ እቲ ካልኣይ ድማ ኣብ ማእከላይ ዕድመ ዝርከብ እዩ። እዞም ሰባት እንታይ ይዛተዩ ኣለዉ ትብሉ?

ሓንቲ ጓል ኣነስተይቲ ወይ ከዓ ሞዴሊስት ብዘበናዊ ቅዲ ኽዳን፣ በቲ ጊዜ ፋሽን እዩ ብዝበለቶ ዓይነት ጫማን ናይ ፀጉራ ስታይልን፣ መልክዓን ቁመናኣን ነቶም ከፍ ኢሎም ዘለው ተመልከቲ ተቕርብ ኣላ፡፡ ንስኻትኩም ከ ነዛ ናይ ፋሽን ተወዳዳሪት ብኸመይ ንገለፅኩሟ?

እዚ ዝተፈላለዩ ገዛውቲ እንትከውን ደብር ሕድሞን ኮይኑ8 ዘመናዊ ኣሰራራሕ እንትከውን ልዒልን ታሓትን ብዙሕ ክፍሊታት ኮይኑ ብቆፃሊ፣ ብፃዕዳ ደም በግዕ ኣብ ቅድምኡ ድማ ወንበራት ቤት ቁርስን ካፊን ዝብል ኮይኑ ኣበይ ዓዲ ይርከብ?

ኣብ ሃገርና ብዝተፈላለዩ ስማት ኣስማታትን ዝፍለጡ ዓይነታት ቸኮሌት ይርከቡ። ቸኮሌታት ንህፃውንቲ ኣብ ስኖምንን ካብ መጠን ንላዕሊ ኣብ ዝጥቐምሉ እዋን ናይ ክብደት ምውሳሽን ችግር የምፅኣሎም እዩ።

ደቂ ሰባት ከም ንምግብነት ዘገልግል ኮይኑ ንጥዕናና ኣዝዩ ጠቃሚ እዩ ኣብ እዋን ክረምቲ ድማ ብኣብዛሓ ይወቅል ። ክቢ ዝመስል ፃዕዳ ኮይኑ እንታይ ይብሃል ሽሙ?

ብጫ ቆብዒን ብጫ ቐሚሽን ዝተኸደኑ መነኮሳት ኣብ ሓደ ቦታ ተሰብሲቦም ይርአዩ ኣለዉ፡፡ ህልውና ከምዚኦም ዝኣምሰሉ ናይ ገዳም እውነተኛ ባህታውያን ኣብ ሃይማኖት ክርስትና ኣገደስቲ እዮም፡፡

ዝገርሙ ናይ ደቂ ተባዕትዮን ደቂ ኣንስትዮን ብቡኒ፣ ቐይሕን ሕብሪ ዘለዎም ክፍቲ ጫማታት ኣብ ፃዕዳ ምንፃፍ ተዘርጊሖም ኣለው፡፡ ኣነ እቲ ቡኒ ሕብሪ ዘለዎ ደስ ንበለኒ፡፡ ንስኻትኩም ከ ካብዚኣቶም ነየናይ ዓይነት ሕብሪ ትመርፁ?

ካብ እቶም ዓይነታት ስፖርት ሓደ ብስክሌት እዩ። ኣብ ርእሶም ድማ ላምኔት ድማ ኣብ ርእሶም ገይሮም መነፀር እውን ገይሮ ።እዚ ብስክሌት ፀወታ ኣብ ቲቪ ሪኢኩም ዶ ?

ኣትክልትን ኣሕምልትን፡- ንናይ ወዲ ሰብ ጥዕና ፣ ጉልበትን ሓይልን ዝህቡ ዝተመረፁ ምግብታት እዮም፡፡ ካብ ዓይነታት ኣትክልትን ኣሕምልትን ከም ሓምሊ ኣድሪን ቆስጣን ይጥቀሱ፡፡ ንስኻትኩም ኣዚኹም እትፈትዎ ዓ/ት ኣትክልትን ኣሕምልትን እንታይ እዩ?

ሰማያዊ ናይ ገዛን ቢሮን ጽሕፈት መሳርሒ ተገሊጹ/ ይረአ ኣሎ። እቲ ቀንዲ መሳርሒ ስቴፕለር እዩ። ናይ ቤት ጽሕፈት መሳርሒ ንወረቓቕቲ ንምትእስሳር ዝጥቀሙሉ ድዩ?

ብጣዕሚ ደስ በሃልቲ ብዝተፈላለየ ሕብሪ ዝተሸለሙ መሶባት፣ ቀለምሲሳት፣ መኾምቢያታት፣ ጊባቦታት ይርአዩ ኣለዉ፡፡ ነዞም ጥበባት ዘፍረየ ባህሊ ወለድና ኣዝዩ ክኽበር ይግብኦ፡፡

እዚ ናይ መዝቃ ተፃወታይ እንትከውን ሕዚ ኣብ ቀረባ ማለት ቅድም ሓሙሽተ ዓመት ካብ ዓለም ብሞት ዝተፈለየ እንትከውን እዚ ዳራፊ ውይ መዝቃ ተፃወቲ ትግራዋይ ኮይኑ ሽሙ መን እደተበሃለ ይፅዋዕ ትፍልጥዶ?

አብ ብፃጫ፣ ቀይሕ፣ ፀሊምን ሰማያዊ ሕብሪ ዘለዎ ምንፃፍ ናይ ሰብ ክልተ እግሪ ፃዕዳ ኩታ ተከዲኖም ብሸንሸል ተቆሊፎም ይርከቡ፡፡ እዚ ዝተቆለፈ ሰብ ሓሚሙ ድዩ?

እዚ ባህላዊ ስነ-ስርዓት ቡን ኢትዮጵያ ብሓጎስን ውዑይን ዝተመልአ ቅዱስ ቦታ እዩ ዝረአ። ቡዝሓት ኩባያታት ቡን ብስርዓት ኣብ ሓደ ዓቢ መንበር ተሰሪዖም ኣለዉ። ከምቲ ትርእይዎ ዘለኹም ምስዚ ስነ-ስርዓት ቡን ዝተኣሳሰር ፍቕርን ምክብባርን ብንጹር ርኡይ እዩ።

ተሽከርካሪ ፀሊም ወንበር ይርአ ኣሎ፡፡ ኣብቲ ጠረጴዛ ድማ መብራህትን ላፕቶፕን ይርአያ ኣለዋ፡፡ ከምዚ ዝኣምሰለ ቅልል ዝበለ ምምዕርራይ ንተጠቓሚ ስምዒት ነፃነት ዝህብ እዩ፡፡

ቡዙሓት እስፖርተኛታት ፃዕዳን ቀይሕን ምስ ፃዕዳ፣ ቀይሕን ቆፃልን ሕብሪ ማልያ ዘለዎም ተወዳደርቲ እናተፃወቱ ይርከቡ፡፡ አረ አብ ኩዕሶ ፀወታ ምትሕሓዝ አካልካ ይጎድ እዩ፡፡

ብእፅዋት ዝተሸፈነ ደስ ዝብል ገፀ ምድሪ እኒአ፡፡ እፅዋት ንህይወት ደቂ ሰብ ኮነ ንካልእ ፍጡር ኣድለይቲ እዮም፡፡ ኣብ ከምዚ ዝበለ ከባቢ ምንባር ሓጐስ ዝፈጥር እዩ፡፡

አብ ሓንቲ ፍንጃል ፃዕዳ መዓር ዝመልአ አብ ጥቅኡ ከዓ ሓንቲ ፃዕዳን ፀሊምን ሕብሪ ዘለዋ ዕምበባን ዝተፈግአ ዘይትሁንን ምስ መሕበሪ መዓር አብ ሰማያዊ ሕብሪ ድሕረ ገጽ ይርከቡ፡፡ መዓር እኮ ክጥዕም…

ካብ እምኒ ዝተሰርሐ ገዛ ይርአ። ኣብ ቅድሚት ድማ ብእምኒ ዝተደገፈ ዕንጨይቲ ፍሬም ኣሎ። ኣብ ቅድሚት ዝነቐጸ ሳዕርን ገለ ዝወደቐ ኣእማንን ኣሎ። እዚ ገዛ እዚ ናይ ገጠር መንበሪ ክኸውን ይኽእል እዩ። ከምዚ ገዛ ርኢኹም ዶ ትፈልጡ?

ብዘበነ ዶ/ር ኣብይ ኣሕመድ ካብ ዝተሰርሑ ታሪካዊ ትሕዝቶ ዘማልኡ ቦታታት ሓደ የዓድዋ መታሰብያ ሙዝየም እንዳተባህለ ዝፅዋዕ እዚ ይመስል፡፡ ኣብ ክንደይ ዝኣክል ስፍሓት መሬት ዝተሰርሐ እዩ?

እዚ ናይ ሕርሻ ተኽሊ ዘርኢ እዩ። እዚ ኣብ ኢትዮጵያ ብብዝሒ ዝረአ ዓይነት ተኽሊ እኽሊ እዩ። ኣብ ብዙሕ ቦታታት ብፍላይ ድማ ኣብ መሬት ሓረስቶት ይርከብ። እዚ ተኽሊ ብኣካል ርኢኻዮ ዲኻ ወይስ ብስእሊ ጥራይ ኢኻ ትፈልጦ?

ዝተፈላለዩ ሕብራዊ ዲዛይናት ዘለዎም እኩብ ኣቑሑት ጠረጴዛ (ከም ጻሕልን ሳእንን) ንጊዜ መግቢ ደስ ዘብልን ውቁብን ስምዒት ዝፈጥር። እዚኦም ድማ ብሜላሚን ጣውላ ይፍለጡ።

ኣብዚ፡ ብቀለም ዝተመልአት ኩባያ ሻሂ ንርኢ። ኣብ ብርጭቆ ብያቲ ኮፍ ኢሉ ከምዘሎ ብንጹር ይርአ፣ ኣብ ጎድኑ ድማ ንእሽቶ ማንካ ተቐሚጡ ኣሎ። ሻሂ ምሰታይ ውዑይ ገዛን ምሕዝነታዊ ዕላል ኣዕሩኽን ኣየር ዝመልእ ስምዒት ክህሉ ይገብር።

እዛ ኣብ ምስሊ እንሪኣ ዘለና ኣዳነሽ ኣበቤ ትባሃለ። እዛ ሰበይቲ እዚኣ ሓንቲ ካብቲ ንትግራይ ጀኖሳይደር ዝፈረደት ሓንቲ ጓል ኣነስተይቲ እያ።

ሓደ ዓብይ አቦ ፀሊም ቆቢዕን መነፀርን ገይሮም ሮዛ ሕብሪ ክዳን ተከዲኖም ሰያብ ጭሕሚ ዘለዎም አብ ናይ ቆርቆሮ ዝተከደነ ገዛን መንደርደር አቁሑ ዘለዎ ይርከቡ፡፡ እዚኦም ከዓ ፈላሲ ይበሃሉ፡፡ እዞም ፈላሲ ሽሞም መን ይበሃል?

ሓምሊ ቆስጣን ለሚን ካብ ኣትክልትታት እንትኮኑ ኣብ ወሰን ፅርግያ ንክሽየጡ ተዘርጊሖም ኣለው። ንደቂ ሰባት ቆስጣ ፀብሒ ዝስራሕ ኮይኑ፣ ለሚን ድማ ምስ ማይ ፆሚካ ዝስተ ምኳኑ ትፈልጡ ዶ?

ብተፈጥሮ ዝውሕዝ ድምፁ ደስ ዝብል ስምዒት ዝፈጥረልካ ፅሩይ ወሓዚ ሩባ ካብ ብርኽ ዝበለ ቦታ ንታሕቲ ኣንቆልቁሉ ፈሲሱ ፈሪዱ ቃላይ ፈጢሩ እኒሀ፡፡

ኣብ ወሰን ጽርግያ ዝርከብ ድኳን ጀነሬተር ዘርኢ እዩ። ዝተፈላለየ ሕብሪ ዘለዎም ጀነሬተራት - ቀይሕ፡ ብጫ፡ ሰማያዊ - ተደራሪቦም ኣለዉ። ክልተ ሰብኡት ኣብ ቅድሚ እቲ ድኳን ኮፍ ኢሎም ይዛረቡ ኣለዉ፡፡ እዞም ጀነሬተራት ኣብ ከመይ ዝበለ ቦታታት ይጥቀሙ?

እዚ ኣብ ወሰን ጽርግያ ደው ኢላ ዘላ ኣረጊት ዝተወቅዐት ጻዕዳ ኮስተር መኪና ዘርኢ እዩ። ቅድሚት ብቴፕን ፕላስቲክን ዝተጸገነ ይመስል። ጥንታዊነትን ምስ ግዜ ዝተዘርግሐ ታሪኽ ወለዶታትን ዝገልጽ እዩ።

እዚ ፍርያት ክንክን ጸጉሪ ዘርኢ እዩ። ብየማን “ኮስሞ ብላክ"ዝብል ጽሑፍ ዘለዎ ጸሊም መትሓዚ ኣሎ። ብጸጋም ድማ “ጀል ክሬም” ዝብል ጽሑፍ ዘለዎ ጻዕዳ መትሓዚ ኣሎ። ንጸጉሪ ዝኸውን ፍርያት ብተፈጥሮኣዊ ምግባር ይሓይሽ ዶ ወይስ ኣብ ፋብሪካ ዝተሰርሑ ምጥቃም?

ጥንታዊ ብኢድ ዝተቐብአ፣ ኣብ ልዕሊ እቲ ማዕጾ ብቀይሕ ወርቂ መትሓዚ ይርአ። ኣብ ገለ ከባቢታት ዝተፈላለዩ ዓይነታት ልዑል ፅሬት ዘለዎም ፍርያት ይረኣዩ፣ ውቁባትን ዝተፈላለዩን ኮይኖም፣ ንዝተወሰነ ዓይነት ልዑል ፅሬት ዘለዎ ማዕፆታት ዝውክሉ እዮም።

ክልተ ሰባት ኣብ ሓደ ጽርግያ ክጓዓዙ ይረኣዩ። እቲ ሓደ ቀጠልያ ክዳንን ጻዕዳ ቆቢዕን ተኸዲኑ፡ እቲ ካልኣይ ድማ ቀይሕ ቆቢዕ ተኸዲኑ ኣሎ። ብድሕሪኦም ነዋሕቲ ኣግራብን ሳዕሪ ዝመስሉ ተኽልታትን ይረኣዩ። እዚ ቦታ ኣበይ ከምዘሎ ክትግምቱ ትኽእሉ ዶ?

ምስሊ እፅዋት ይርአ ኣሎ፡፡ ረብሓ እፅዋት ንምፍላጥ ናይ ግድን ናስ ስነ እፅዋት ምሁር ምዃን ኣይሓትትን እሞ ካብ ረብሓታት እፅዋት ገለ ኣብነታት ክትጠቕሱ ዶ ትኽእሉ?

ዝኮነ ብጫ ሕብሪ ምግቢ አብ ሓመኩሽቲ ሕብሪ ተቀሚጡ ቡዙሓት ሓሳኩ ከዓ ካብኡ እናተመገቡ ይርከቡ፡፡ እዞም ሓሳኩ አናህብ ተባሂሎም ይፍለጡ፡፡ አናህብ አብ አፎም መርዚ ዝሓዘ ዕሾኽ አለዎም፡፡ ንህቢ ነኪስኩም ዶ ይፈልጥ?

ቅርሳ ቅርሲ፡ ብኢደ ጥበብ መልክዕ ካብ ዝስርሑ ሃይማኖታውን ባህላውን ሓወልታት፣ ወይ ካብ እመኒ ተቐሪፁን ዝስራሕን እዩ፡፡ ናይ ቅዱስ ያሬድ ሓወልቲ ዕላማ እንታይ እዩ?

ኣብ ክልተ ደርቢ ህንጻ ዝርከብ ካፌ ወይ ቤት መግቢ ብደገ ትርኢት ተገሊጹ ኣሎ። ኣብ ታሕተዋይ ደርቢ መስኮት ድኳን ወይ ንግዳዊ ህንጻ እውን የርኢ። ደጋዊ መስኮት ምርኣይ ዝተተኽለ ፍኹስ ዝበለ ሕብሪ ዘለዎ ብርጭቆ ቀንዲ ዕላማ እንታይ እዩ?

እዚ ናይ ኢንስታግራም ሎጎ እዩ። ካብ ቀይሕን ሐምላይን ናብ ጻዕዳ ይኸይድ። ኣብ ላዕለዋይ የማናይ ኩርናዕ ጻዕዳ ካሜራ ሌንስ፣ ብየማን ዘሎ 'ኢንስታግራም' ዝብል ቃል ብጸሊም ዝተጻሕፈ ኮይኑ ብዘዘዋውር ቅርጺ እዩ። እዚ ናይ ኢንስታግራም ኣርማ እንታይ ይውክል?

ንግድን ምትዕድዳግን ማለት ትርፊን ኪሳራን ፈሊና እንፈልጠሉ መንገዲ ኮይኑ፤ አብ ክሻታት /መዳበርያታት/ ዝተፈላለዩ ዓይነት እክሊታት አለው፡፡ ከም አብነት ፃዕዳ ዒልቦ፣ ዳጉሻ፣ ብርስን፣ መሸላን ስርናይን ይርከቡዎም፡፡ ንሓንቲ ኪሎ ዒልቦ ዋጋ ክንደይ እዩ?

ካብ ዝተፈላለዮ ማሕበረሰብ ዝመፁ ኮይኖም አብ ላብረር ዝተፈላለዮ መፅሐፍቲ ተደርድሮም ዘለው ካብኡ ብምልዓል ዘንቡ ብዝሐት ማሕበረሰብ አለው ። ንሰኩም ከ ተንብ ዶ?

“ሃገራዊ ቤተ መዘክር ኢትዮጵያ” ዝብል መእተዊ ምልክት ብዓቢ ጽሑፍ ተዘርጊሑ ብቀጠልያ ኣግራብን ዳግማይ ዝተሃንጸ መእተዊ መዋቕርን ተኸቢቡ፡ ባህልን ታሪኽን ስምዒት ይህበካ ኣነስ ኣብ ትግራይ ዘለው ታሪክ ቦታታት እኳ ዘይፈልጦም ግን ካብ ሎሚ እኳ ክሓስበሉ እየ!

ናይ ገዛ አቁሑ ዝተፈላለዩ ናይ ገዛ አቁሑ ንዝተፈላለዩ ስራሕቲ ንምስራሕ ይጠቅሙና፡፡ ከም አብነት ንእሽተይ፣ ማእከላይን ዓብይን መትሐዚ ሓፂን ዝተፈላለዩ ምግቢታት ሒዞም ይርከቡ፡፡ ምስእሊ ከዓ አብ ጎኖም ተለጢፈሎም እዩ፡፡ እዛ ቡና ሒዛ ዘላ ሓፂን ክንደይ ትሽየጥ?

ሓሙሽተ ደቂ አንስትዮ ማዓንጠአን ተዓጢቀን ብጫ ሕብሪ ዘለዎ ጀሪካን አብ ብስሚንቶ ዝተሰርሐት ማይ ቡንባ ተራ ሒዘን እናመልአ ይርከባ፡፡ እዚ ማይ ንምስታይ ይኸውን ድዩ?

ዝተፈላለዩ ናይ አቁሑን ክዳውንቲ መሸጢ አብ እግሪ ዓባይ ኦም ተቀሚጦም ዝተፈላለዩ መጋየፂታት እውን ዘርጊሖም ይርከቡ፡፡ ሓደ ፀሊም ሱፍ ዝተከደነ ሰብአይ ክዳውንቲ እናመረፀ ይርከብ፡፡ ስራሕ ምፍጣር ብጣዕሚ ደሰ በሃሊን መምሃራይን እዩ፡፡

እሰይ ዶ/ር ቴድሮስ አድሓኖም ፃዕዳ ሸሚዝ፣ ፀሊም ሱፍን አልኮል ሕብሪ ከረባታን ገይሩ መልእክቲ እናአሕለፈ ብድምፂ ወያነ ዜና አሕሊፎም፡፡ መልእክቲ ዶ/ር ቴድሮስ አድሓኖም ዝብል ብፃዕዳ ተፃሒፉ አብ ቀይሕንፀሊምን ሕብሪ ድሕረ ገፅ ይርከብ፡፡

ሙዚቃ፡- ናይ ደቂ ሰባት ታሕጓስ፣ ፍቕሪ፣ ሓዘንን ዘዘኻኽርን ዘላዓዕልን ናይ ስነ ጥበብ ዓውዲ እዩ፡፡ ካብቶም ናይ ቋንቋ ትግርኛ ውሩያት ደረፍቲ ሓደ ኣብራሃም ገ/መድህን ማቻ ይስማዓኒ ኣሎ ብዝብል ደርፉ ዝፍለጥ እንትኸውን ካሊእ ደርፊ ኸ ትፈልጡሉ ዶ?

ካብ ብላካ ዝተሰረሓ መብዛሕቲኡ ግዜ ነመንበድበዲ ዝጠቅመና ኮይኑ ኣብ ናይ ሓደ ሰብ ኢድ ኮይኑ ኣብቲ መንበድበበዲ ድማ ፀሊም ዝመስል ኣሎ። እንታይ ይብሃል ሽሙ?

እዚኣ ድልዱልን ዓበይትን መንኰርኰር ዘለዋ መሬት ዘመዓራረየት ማሽን እያ። ኣብ ቅድሚት ገፊሕ ብረት ባልጃ ኣሎ፣ ኣብ ላዕለዋይን ጎድንን መደርደሪታት ዝተተሓሓዘ። ሕብሮም ወርቅን ጸሊምን እዮም።

ኣብዛ ብሓጎስን ፍቕርን ዝተመልአ ትርኢት ንርኢ። ሰብኣይ ቆልዓ ኣብ ሕቑፉ፡፡ ብፍቕሪ ተባሪኹ፡ ከም ኣቦ ወይ መምህር ደው ዝበለ ይመስል። እዚ ኣብ መንጎ ተፈጥሮኣዊ ብርሃን ዘለዎ ኣትክልትን ሳዕርን ዝሕዝ ኣረኣእያ፡ ንተስፋ ዕብየትን ትምህርትን ዘመልክት እዩ።

ናይ ክዳን ብፍላይ ከዓ ናይ ሱፍ መንጠልጠሊ ዝኾነ መስቀሊ መሳርሒ ንሪኢ ኣለና፡፡ እዚ መስቀሊ ካብ ምንታይ ዓይነት ጥረ ኣቕሓ ይስራሕ?

ጥልፍልፍ ዝዓይነቱ ናይ ቆርበት ጫማ ይርአ ኣሎ፡፡ እዚ ዓይነት ጫማ ምስ ዓበይቲ ሰባት ዝኸይድ ንእግሪ ንፋስን ምቾትን ዝህብ ዓይነት እዩ፡፡

እዚ ሓምላይ ግራት እኽሊ ዘርኢ እዩ። እዚ ግራት ብብዙሓት ዝዓብዩ ሳዕሪ ወይ ዝለምዑ ተኽልታት እኽሊ ዝተሸፈነ እዩ። እዚ እኽሊ ኣብ ማይ ዝመልአ ሓመድ ዝበቁል ይመስል። እቶም ተኽልታት ክዓብዩ ክንዕዘብ ከለና ተስፋን ሓጎስን ይስምዓና።

ናይ ገዛ ኣቑሑት፡- ንናይ ገዛና ስራሕቲ ዘሳልጡን ዝሕግዙን ናይ ገዛ ኣቑሑት ካብ ዝባሃሉ ሓደ ናይ ፔርሙዝ እዩ፡፡ ከምዚኣ ዓይነት ፔርሙዝ ዶ ኣላትኩም?

ሓደ ዓብዪ ኢትዮጵያዊ ኣትሌት ድሕሪ ሓደ ኣገዳሲ ውድድር ብኽብሪ ባንዴራ ኢትዮጵያ ኣብ ኢዱ ሒዙ ይረአ ኣሎ። ድሕሪ ጽቡቕ ውጽኢት ፈተና ብታሕጓስ ባንዴራ ኢትዮጵያ ኣብ ኢዱ ሒዙ ዓቢ ስጉምቲ ይወስድ ኣሎ። ኣትሌት ሃይሌ ገብረስላሴ ብኸመይ ትገልፆ?

ናይ ቤተ-ክርስትያን ፅላልን ድባብን ካልኦትን ዝሽየጠሉ ቦታ እዩ። ብኣመንቲ ኦርቶዶክስ ተዋህዶ ንቤተ-ክርስትያን መፅባዓ ዝህቡሉ ከም ፅላልን ዕጣንን ካልእን ብጣዕሚ ባህታን ሓጎስን ዝህበካ እዩ።

ሓደ ሰብኣይ ጨጉሩ ብማዕረ ብሚዶ እንዳሰንተረ ዝረአ እንትኸውን ኣብ ግንባሩ ድማ ሻሽ ኣሲሩ ኣሎ፡፡ ከምዚ ዓይነት ዲዛይን ወይ ከዓ ናይ ጨጉሪ ኣሰራርሓ ኣበየናይ ቦታ ክልል ይርከብ?

ዝተፈላለዩ ተክልታትን ሸቀጣ ሸቀጥን ዝሽየጠሉ ቦታ እዩ። ኮሚደረን ሽጉርትን ካልኦት ኣትክልትን ዘይትን ንደቂ ሰባት ንምግብነት ዝውዕሉ እንትኮኑ፣ ኣገደስቲ ካብ ዝባሃሉ መሰረታውያን እዮም።

እንስሳት፦ እንስሳት ናይ በረካንናይ ገዛን እንስሳት ኢልና ኣብ ክልተ ይምቀሉ። ካብ ናይ ገዛ እንስሳት ኣብዚ ዘለው ኣቡዕር እዮም። ኣቡዕር ንምግብነት ስጋን ንማሕረስን ይጠቅሙና። ኣነ ብጥቃ ብዕራይ ከሓልፍ ኣይደልን፤ ምኽንያቱ ብጣዕሚ እየ ዝፈርሖም።

ብዙሓት ፍራምር ኣብ ዕዳጋ ተደርዲሮ ኣለዉ። እቶም ተደርዲሮም ዘለው ንምጥቃስ ዝኣክል ንኣብነት፦ ፓፓየ፣ ዘይትሁን፣ ወይኒ፣ ሙዝ፣ ኣራንሺ ዘኣመሳስሉ ይርከቡ። ካብቶም ዝተዘርዘሩ ዘለዉ ፍራምራ እዚኡም በሊዕኩም ትፈልጡ ዶ?

ብቐለሙ ምኽንያት ፍሉይ ሕብሪ ፅባቐ ዝወነነ በዓል ክልተ ደብሪ ህንፃ ይርአ ኣሎ፡፡ ሕብሪ ቀለም ንገዛ ዝህቦ መልክዕ ብኸመይ ክግለፅ ይከኣል?

ኣብዚ ባህላዊ ኣከዳድና ኢትዮጵያ ዝለበሰት ጓል ኣንስተይቲ፡ ንሓንቲ ብዕድመ ዝደፍአት ሰበይቲ ብኢዳ ትምግባ ኣላ። ኣብቲ መኣዲ እንጀራ፡ ዝተፈላለየ ናይ ኣሕምልቲ ከምኡ’ውን ዝተፈላለየ ምቁር ምግቢ ኣሎ። ንስኩም ከ ሓደ ሰብ ምግቢ ክካፈል ክትርኢዩ ከለኩም እንታይ ይስመዓኩም?

ኣብ ትግራይ ካብ ናይ ቀደም ድምፃውያን ተጋዳላይ ኢያሱ በርሀ ናይ ገድሊ ደርፊ እንዳደረፈ ንህዝቢ ትግራይ ዘላዕል ዝነበረ ድምፃዊ እዩ። ተጋዳላይ ኢያሱ በርሀ ማዓስ ዓሪፉ ?

ዕሹጋት ናይ ሃይላንድ መስተታት ብበዝሒ ይራኣዩ ኣለው፡፡ እዞም ዝተዓሸጉ መስተታት ንብዙሓት ሕማማት ዘቃልዑ እዮም፡፡ ንኣብነት ናይ ሽኮርያ፣ ደም ግፊትን ኮላሊትን ሕማማት ይጥቀሱ፡፡ ንስኻትኩም ከ ትሰትዩዎም ዲኹም?

አብ ሓደ ብቆርቆሮ ዝተሰርሐ ቤተ ክርስትያን በሪ ብዕንፀይቲ ዝተሰርሐ ቀይሕ ማዕፆ ሓደ ፃዕዳ ነፀላ ዝገበሩ ቀሺ ጠጠወ ኢሎም ይርከቡ፡፡ እዚ ቤተ ክርስትያን እንዳ እንታይ ይበሃል?

ማይክሮሶፍት ዝብል ፅሑፍ ብፃዕዳ ተፃሒፉ አብ ዕንቋይ ድሕረ ገፅ ይርከብ፡፡ ማይክሮሶፍት ናይ ቻይና ቲክቶክ ንምግዛእ ዝርርብ ጀመረ ዝብል ብፃዕዳ ተፃሒፉ አብ ፀሊም ድሕረ ገፅ ይርከብ፡፡ ሶፍትዌር ናይ ማክሮስኮፕ እንታይ ሕብሪ አለዎ?

እዞም ትውልዶም ተጋሩ ኮይኑ ናይ መካላክሊ ስራዊት ዝነበሩ እንትከው ሕዝ ብዝጋጠሞም ሞት ካብ ዓለም ዝተፈለዩ እንትኮኑ ንሰራዊት ትበግራይ ጅግና ታሪኽ ይሰርሕ እንበር ኣይነብር !ዝብል ጭርሖ ኣብ ሻራ ከም ዝንህ

ሓንቲ ሰበይቲ ኣብ ማእከል እቲ ክፍሊ ደው ኢላ ትርአ። ጸሊም ት ኮት፡ ጻዕዳ ስካርፍን ዓቢ ጸሊም ክዳንን ተኸዲና ኣላ። ዓበይቲ ናይ ወርቂ መጋየፀፂ እውን ኣለዋ። ናይ ክብርን ምክብባርን ስምዒት ዘርኢ እዩ፤ ፅቡቅ ኣፍልጦ ዘለዎን መነባብሮ ቦታ።

ኣብዚ ብዙሓት ሰባት ኣብቲ ጎደና ይኸዱ ኣለዉ። መብዛሕትኡ ህዝቢ ጻዕዳ ክዳንን ክኽደን ከሎ፡ ኣብ ቅድሚት ድማ ህጻናትን መንእሰያትን ምልክታት ጭርሖ የርእዩ ኣለዉ። ብናትካ ኣረኣእያ እዚ ዝርአ ስርዓት ሃይማኖታዊ ትውፊት ድዩ ወይስ ባህላዊ በዓል?

ዉዕል ፒሪቶርያ ካብ ዝፍረም ኣስታት ክልተ ዓመት ከይሩ ኣሎ። እቶ ተፈራረምቲ ኣካልት ድማ ካብ ትግራይ ጌታቸው ረዳ ካብ ኢትዮጵያ ድማ ሬድዋን ሕሴን ይባሃል ።እቲ ቆቢዕ ገይሩ ዘሎ ሰብኣይ መን ይባሃል?

ንመርዓ ወይ ንኻልእ ዓብይ ድግስ ዝተዳለወ መመገቢ ክፍሊ ይረአ ኣሎ፡፡ እዚ ንእንታይ ዓይነት ዓቢይ ማሕበራዊ ፍጻመ (ከም መርዓ፡ ምረቓ ወይ ድግስ ልደት) ዶ ይሰማማዕ?

ጀነራል ሰዓረ መኮነን እዮም። ኣብ ኢትዮጵያ ሰራዊት ካብ ዝመርሑ ዝነበሩ ጀነራላት ሓደ ኮይኖም፣ ኣብ ገዝኦም ምስ ብፃዮም ጀነራል ገዛኢ ኣበራ ብሓንሳብ ብዓጃብኦም ብዝሕዝንን ዝሕርቅን ተቀቲሎም።

ካብ ሓመድ ዝተሰርሐት ንእሽተይ ሳርማ ኮይና ኣብቲ ጎና ድማ ማስ ዝመለኣ ክልተ ብርለታት ኣለዋ። ማስ ካበ ማዓር ዝስራሕ ኮይኑ ብጣዕሚ እዩ ጥዑም።

አርማ ደወለ ቅርፂ ብፃዕዳ ሕብሪ ኮይና አብ ብጫ ሕብሪ ትርከብ፡፡ ምስ እዛ ቅርፂ ስናፕቻት ዝብል ብፀሊም ተፃሒፉ አብ እርሳስ ሕብሪ ድሕረ ገፅ ይርከብ፡፡ እዛ አርማ ናይ መን እያ?

ፃዕዳ ዓለባ ተኸዲኑ ጭራወጣ ዝበሃል ባህላዊ ናይ ሙዚቃ መሳርሒ ዝፃወት ሰብ ይርአ ኣሎ፡፡ ጭራወጣ ካብ ምንታይ ዝስራሕ ናይ ሙዚቃ መሳርሒ እዩ?

ኣብዚ ዘለው ኩሎም ጥዋፍ ዎሊዖም ገዘሮኦም ሒዞም ክልተ ሰባት ድማ ነጋሪት እንዳወቅዑ እንዳወረቡን እዮም ዘለው። እዚ ድማ ምስገና ናብ እግዚኣቢሄር እንዳቅረቡ እዮም ዘለው።

ኣይንፈላለ ሓንቲ ኤርትራ ዝብል ርእሲ ኣብ ሽፋኑ ዝተፃሕፈሉ መፅሓፍ ንርኢ ኣለና፡፡ እዚ ርእሲ እቲ መፅሓፍ ብዛዕባ እንታይ ጉዳይ ከምዝተፃሕፈ ከምልክተና ዶ ይኽእል?

ኣብ ክልተ ዓበይቲ ፅርግያታት ማእከል ዝርከብ ዓብይ ህንፃን ተክልታትን መኪናታትን መብራህቲ ናይ ፅርግያን ዘለዎ ብጣዕሚ ደስ ዝብልን ስሓቢ ቦታ እዩ። ኣበይ ይርከብ?

ኣብ ከተማ ኣኽሱም ዝርከብ ዓብይ ታሪክ ዘለዎ ፍርስራስ ገዛ ኣለው። ኣብዚ ፍርስራስ ገዛ ገና ደጊጋካ ምፅናዕ ስለዘድልዮ ከም ዘለዎ ተኸሊሉ ምሕዳስ ዘይተገበሉ እዩ።

ትራንስፖርትን ተሽከርከርቲን ንዝተፈላለዩ ፅዕነትን ሰባትን ንምጉዕዓዝ ይጠቅሙና፡፡ ንአብነት ፀሊምን ፃዕዳን ሕብሪ ዘለዋ ንእሽተይ መኪና ፃዕዳ ቬሎን ዕንበባን ተሸሊማ ናይ መርዓትን መርዓዊን መጓዓዓዚት ኮይና፤ አብ ሓመኩሽታይ ሕብሪ መልክዐኛ እምኒ ትርከብ፡፡ ብከምዚአ ዝበለት መኪና ዝትመርዐወ አሎ ዶ?

ኣብዚ ክልተ ሰባት ብስነ-ስርዓት ደው ኢሎም ብሓደ ወገን ኢድ ንኢድ ተተሓሒዞም ባንዴራ ሒዞም ይረኣዩ። ብድሕሪኦም ኣብ መንደቕ ኢትዮጵያዊ ሰንደቕ ዕላማ ይርአ፣ እዚ ድማ ስምዒት ክብርን መንፈሳዊ ስነ-ስርዓትን ዘመሓላልፍ እዩ። ቅርጺ ናይቲ ትርኢት ናይ ምክብባርን ስርዓትን ስምዒት ብንጹር የመሓላልፍ።

ተፈለጥቲ ሰባት፡- ኣብ ዓለም መድረኽ ኮነ ኣብ ናይ ሃገር ልዑል ኣበርክቶ ዝገበሩ ሰባት ሓደ ነበር ጠ/ ሚ/ መለስ ዜናዊ እዩ፡፡ ጠ/ሚ/ሚ መለስ ካብ ዝሰርሖም ስራሕትን ክሰርሖም ዘይነበሮ ስራሕትን ዶ ትጠቕሱ?

ዝተፈላለዩ ናይ ፀሓይ ብርሃን ዘለዎም ዓበየቲ ተክልታት ጠጠወ ኢሎም ይርከቡ፡፡ አለማየሁ ዋሌ እሸቴ 2009 ዓ/ምን ዝጎራ ዝብል ፅሑፍ ከዓ ብብጫ ሕብሪ ኮይኑ አብ ፀሊም ድሕረ ገፅ ይርከብ፡፡ ደስ ዝብል ሕብሪ አለዎ፡፡

ኣብዚ ፅቡቅን ውቁብን ህንጻ ቤተ ክርስቲያን ይርአ። እቲ ቤተክርስትያን ዓቢይን ሰፊሕ መእተዊን፣ ልዑል ሰማያዊ ቃስታን ምስ መሳልልን ኣለዎ። ኣብ ቅድሚት ሰለስተ ሰባት ናብ ቤተ ክርስቲያን ገጾም ክኸዱ ይረኣዩ። ከምዚኦም ዝኣመሰሉ ቤተ ክርስቲያን ብውልቅኹም ርኢኹም ዶ ትፈልጡ?

እዚ ኣብ መሬት ዝተደራረበ ሓሰር ዘርኢ እዩ። እዚኦም እኽሊ ምስተዓጽደ ዝኽዘኑ ኮይኖም ንምግቢ እንስሳ ወይ ንቤት ገዛ ዝውዕሉ እዮም። ኣብዚ ዓይነት ሕርሻ ቀጺሉ እንታይ ይትከል ትብሉ?

ኣዝዩ ነዊሕ ብዙሓት ዝተፈላለዩ ገዛውቲ ንብርሃን መእተው መሳኩቲ ዘለዎን ኣዝዩ ብዙሕ ዓመታት ዘቁፀረ ታሪካዊ ቦታ ኣብ ዝኮነት ኣብ ትግራይ ውሽጢ ካብ እትርከብ ከተማ ዝርከብ ኮይኑ ኣበይ እዩ?

ደስ በሃሊት ሓንቲ ናይ ገዛ ፃዕዳ መኪና አብ ድሕሪታ ብጫ፣ ፀሊም፣ ቀይሕን ፃዕዳን ሕብሪ ዘለዋ ኮይና፤ እብ ፅርግያ እግሪ ተክሊ ጠጠው ኢላ ትርከብ፡፡

ሓደ ሰብኣይ ኣብ በዓቲ ኮፍ ኢሉ ንደገ ይጥምት። ኣብ ትሕቲ እቲ ናይ በዓቲ መንገዲ ዝፈረሰ መሬትን ጽቡቕ ተፈጥሮኣዊ መልክዕ ኣኽራንን ይራኣዩ። ኣብ ከምዚ ቦታ ኮፍ ኢልካ ተፈጥሮኣዊ ጽባቐ ምርኣይ ትፈቱ ዲኻ?

እዚ ሓደ መምህር ኣብ ሓደ ክፍሊ ንተማሃሮ ክምህር ከሎ ዘርኢ እዩ። እቶም ተምሃሮ ሓደ ዓይነት ዮኒፎርም ተከዲኖም ኣለው። ብኣትኩረት ዝሰምዑ ዘለው ይመስሉ። ናይ ተስፋን ናይ ምምሃር ድሌትን ኣየር ይራኣይ ኣሎ።

ኣዝዩ ብዙሕ ህዝቢ ዘርኢ ብዝተፈላለየ ሕብሪ ፅላል ዝተሸፈኑን ኣብ ቅድሚት ብባንዴራ ኢ/ያ ዝተሰርሐ ፊሕኛውን ይረአ። እቲ ትርኢት ኣብ ጽዑቕን ጽዑቕን ቦታ እዩ። ኣብ ውሽጢ ህዝቢ ንዝተፈላለየን ጽዑቕን ትርኢት ዝውክል እዩ። ብስሩ ኸ እዚ እንታይ እዩ?

ናይ ኢትዮጵያ ንግዲ ባንክ ፕሪምየር ሊግ ኣሸናፊ ዝኾነሉ ፃውቲ ዘርኢ ምስሊ እዩ፡፡ እቶም ተፃወትቲ ተሓቋቒፎም ኣለዉ፡፡ እዚ ትርኢት እንታይ ስምዒት ይፈጥር?

ኣብቲ ኣብ ወሰን ጽርግያ ኣብ ትሕቲ ንጹር ሰማይ ሓንቲ ገረብ ተዘርጊሓ ትርአ። እቲ ገረብ ብብዙሕ ቀጠልያ ቆጽሊ ዝተሸፈነን ብቐይሕ ዕምባባታት ጽቡቕ ጌሩ ዝተሰለመን እዩ። እቲ ከባቢ ብተፈጥሮኣዊ ጽባቐን ቅሳነትን ዝተመልአ እዩ።

እዚ ዝርአ ዘሎ ንወድሰብ ብጣዓሚ ጠቃሚ እንትከውን ንወድሰብ እውን መናቃቅሕ ኮይኑ ዝግልግል እንትከውን እዚ ናይ ኢትዮጵያ ምሕሪት ከይኑ ናብ ወፃኢ ዓዲ እውን ዝላኣክ እንትከውን እዚ ምን እዳተበሃለ ይፅዋዕ?

ሓንቲ ሃገር ካብተን ዝማዕበላ ሃገራት ንምስላፍ ኣብ ሕርሻ ልዑል ተሳትፎ ክህልዋ ኣለዎ። ካብ ሕርሻታት ሓደ ብመስኖ ምልማዕ እዩ። ኣብ ከባቢኹም ኸ እንታይ ዓይነት ሕርሻ ይካየድ ትፈልጡ ዶ?

እዚ ኣብ ኣኽሱም ከተማ ዝርከብ ታሪካዊ ቦታ እዩ፡፡ ናብቲ ኣንደርግራውንድ ናይ መብራህቲ መስመር ተዘርጊሑሉ ኣሎ፡፡ እዚ ምምችቻው በፃሕቲ ኣብቲ ውሽጢ እንታይ ከምዘሎ ንክርእዩ የኽእሎም፡፡

እዚ ኣብ እስክሪን እንምልከቶ ዘለና መስሊ ኣብ ልዕሊ ዳሽን ባንክ ዝርከብ መሰለጠኒ ማእከል ሰብለ ናይ ፅባቀ መሰልጠኒ ማእከል ነመልከት ኣለና። ኣብ ከባቢኩመ መሰልጠኒ ማእከል አሎ ዶ?

ንደቂ ሰባት ንጥዕና ጠቃሚ ዝኮነ እዩ። ሽትኡ ኣዝየ እዩ ደስ ዝብለካ ንስዓል ንቁርፀት ንስእሲ ሓማማት እውን መድሓኒት እዩ። ቆፃል ሕብሪ ዘለዎ እንታይ ይብሃል ሽሙ?

እዚ ኣብ ሓደ ቀሊል ገዛ ኣብ መንደቕ ዝተቐርጸ ቀሊል ዲዛይን፡ ኣብ መንጎ ሓደ ጨንፈር ሸዊት ዝሓዘ ሰብኣይን ካልእ ቀሊል ክዳን ዝተኸድነ ሰብይትን ዘርኢ እዩ። ተፈጥሮን ቅልልነት ገዛን ኣብ ሓደ ምስሊ ተደሚሩ ይረአ።

ኣብዚ መደርደሪ ብቐጠልያ ዝተሸፈኑ ብብዝሒ “ሳን ቺፕስ” ዝበሃሉ ጣዕሚ ኮሚደረ ዘለዎም ቺፕስ ተቐሚጦም ኣለዉ። ቅርጺ ጸሓይን ቅርጺ ኮሚደረን ብተቐባልነት ይቐርብ። ጽባቐ ሕብርን ጣዕሙን ጽቡቕ እዩ።

አርማ ብቀይሕ ሕብሪ ናይ መስቀል ስእሊ ዘለዎ ኮይኑ አብ ወሰኑ ከዓ ናይ ኢትዮጵያ ቀይሕ መስቀል ማሕበር ዝብል ፅሑፍ ብቀይሕን ፀሊምን ሕብሪ ተፃሒፎም አብ ፃዕዳ ድሕረ ገጽ ይርከብ፡፡ ቀይሕ መስቀል ስርሖም እንታይ እዩ?

አብ “መፅሓፍ ቅዱስ ፅንዓት መእተዊ” እትብል መፅሓፍ ደስስስ… ዝብል ናይ ቅዱስ ጊዮርጊሰ በዓል ፃዕዳ ፈረስ ስእሊ አለዋ፡፡ መፅሓፍ ፩ ዝብል ብፃዕዳ ሕብሪ ዝተፅሓፈ ባንዴራ ሕብሪ አርማ አለዎ፡፡

ብርጭቆታት ማይ ውይ ድማ ካልኦት ልስሉስኣርኮላዊ ዝኮኑ መስተታት ክንሰትየሎን ናይ ገዛ ኣሓ እዮም። ናይ ሓደ ብርጭቆ ዋጋ ሎሚ ብጣዕሚ እዩ ከቢሩ ዝኒሀ።

ብሽም ግብረ ሰናይነት ናይ ዝንቀሳቐስ ምዕራባዊ ትካል ንብረት ዝኾነት መኪና ኣብ ፅላል ትርአ ኣላ፡፡ እዞም ትካላት ብምንታይ ምኽንያት ናብ ትግራይ ኣትዮም?

እዚ ተኽሊ ኣብ ገጠር ከባብታት ብበዝሒ ድማ ኣብ ሓጋይ ጊዜ ዝፈሪ ኦም እንትኸውን ናይ ሞሞና ሓሸምሸማ ይባሃል፡፡ ኣጣል ካብ ዝፈትወኦን ዝበልዖን ሓደ እዚ እዩ፡፡ ሓሸምሸማ እንተበዚሑ ንኣጣል እንታይ ጉድኣት የብፀሐለን ትብሉ?

ብርክት ዝበሉ ሰባት ናብ መኪና ንክሳፈሩ ተራ ሒዞም ይርከቡ፡፡ እዛ ብጫን ቀይሕን ሕብሪ ዘለዋ መኪና ከዓ ሰባት መሊአ እያ፡፡ እዋይ! አብ አዲስ አበባ ዘለዋ ታክሲታት ክበዝሓ፡፡

እፅዋት፡- ብተፈጥሮ ዝቦቕሉን ብሰብ ተተኺሎም ዝበቕሉን ብምባል ይኽፈሉ፣ እዚ ካብቶም ዓበይቲ ኣብ ጥቓ ከተማታት ዝትከሉ ተኽሊታት ሓደ ኾይኑ ናይ እፅዋት ጥቕሚ ኸ ትፈልጥዎ ዶ?

ኣብ ኣግራብ ዘይብሉ ገፀ ምድሪ ቤተ ክርስቲያን ትርአ ኣላ፡፡ ኣብታ ቤተ ክርስቲያን ቆልቋል ኣለዋ፡፡ ከምዚ ዝኣምሰለ ዝተራቖተ ኣፀድ ዘይብሉ ቅፅሪ ቤተ ክርስቲያን ሪአ ኣይፈልጥን፡፡

አርማ ማእከሉ ብጫ ሕብሪ ኮኮብ ወሰን ወሰኑ ከዓ ብጫ ሕብሪ ስገም ቅርፂን ሚዛን ስእሊ ዘለዎ አርማ እዩ፡፡ እዚ አርማ ናይ ኢትዮጵያ ፌደራል ፓሊስ ዝብል አብ ፀሊም ድሕረ ገፅ ይርከብ፡፡ ፌደራል ፖሊስ እንታይ ማለት እዩ?

ብዘመናዊ ቅዲ ዝተሰርሐ ጥልፊ ዘለዎ ዓለባ ዓዲ ዝተኸደና ደቂ ኣንስትዮ ኣብ ሓደ ተኣኪበን ኮፍ ኢለና ኣለዋ፡፡ ኣነ ግን ነዚ ዘመናዊ ቅዱ ኣይፈተውኩዎን፡፡

ካብ ናይ ኤሌክትሮንስ ኣቅሓ ዝኮነት ናይ እዝኒ ሄድፎን ዝበሃል ኣቅሓ እዩ ።ሄድፎን ካብ ኮምፑተር ኣብ ጥቃና ዘሎ ሰብ ካሊእ ክሰምዕ ወይ ድማ የክርበሽ ዝጠቅም እዩ። ሄድፎን ናይ እዝኒ ሓደጋ ከምፅእ ስለዝኽል ክጥቀሞ ኣይደልን።

ክልተ ቀያሕቲ ሰባት ጓል አንስተይቲን ወዲ ተባዕታይን ፃዕዳ ሕብሪ ዝተጠለፈ ክዳን ተከዲኖም እታ ጓል ከዓ ወርቃማ መስቀል አብ ክሳዳን ኢዳን ገይራ ተሓቛቍፎም ፍቅሮም እናገለፁ አብ ሃሳስ ሊላ ሕብሪ ድሕረ ባይታ ይርከቡ፡፡ እሰይ ደስ ክብሉ ፡፡

ባህላዊ መስቀል ኢትዮጵያ ይረአ፣ ወይ ብሩር ወይ ወርቂ ሕብሪ ዘለዎ። እዚ መስቀል ኣብ መንፈሳዊ ወይ ባህላዊ በዓላት ክውዕል ይኽእል። እዚ ዓይነት መስቀል ኣብ ከመይ ዝበለ ጽምብል ወይ ስነ-ስርዓት ይረአ?

መስቀል በዓል ካብቶም ትሽዓተ ዓበይቲ በዓላት ሓደ ኮይኑ፤ በዓል መስቀል አከባብራ ዝግጅት ዳሜራ ብሓዊ አቃፂልካ ናበይ አንፈት ወዲቃ ኢልካ ዘመኑ እንታይ ምኳኑ ምፍላጥ ዝብሉ ትርጉማት ዝሓዘ እዩ፡፡ እዚ ዳሜራ ምስተቃፀለ እቲ ፈሓሙ ንምንታይ ንጥቀመሉ?

እዛ ከተማ ብለይቲ ይኹን ንግሆ ብሰባት ዝመልአት እያ። ኣብ ቅድሚት ዘሎ ቤተክርስትያን ነዊሕን ዝተሃንጸ ህንጻን ሕብራዊ ቅድሚት እምኒን እዩ። ኣብቲ ቤተክርስትያን ደው ዝብላ መካይንን ይረኣያ። እዚ ድማ ንንጥፈታት ዝገልጽ እዛ ከተማ ኣበየናይ ሃገር ዘላ ትኸውን?

እዚ ኣብ ከተማ ኣክሱም ኮይኑ ዝተፈላላዩ ናይ ሃይማኖት መእመናን እንትከወን ቅድም እታ ጥንታዊት ታሪካዊት ቅርስ ጠጠው ሎም ዝርኣዩ ኮይኖም ናይ ሃይማኖት ኣልባሰት ለብሶም ብድሕሪም ዘላ ጥንታዊት ቅርስ መን ትበሃል?

ኣብ ቀያሕቲ ኘላስቲካት ዝተዓሸጉ ዓይነታት ቻኘስቲክ ይረኣዩ፡፡ ንደቂ ኣንስትዮ ንመልክዐን ፅባቐ ይውስኽ እዩ፡፡ ግን ናይ ካንሰር ሕማም ከምዘስዕብ ብመፅናዕቲ ይግለፅ ኣሎ፡፡

አብ መንገዲ ዕዳጋ ዝተፈላለዩ አቁሑትን ሰባትን ይርከቡ፡፡ ንአብነት ሓደ ዝጠምጠሙ ዓብይ ሰብአይ አብ መኪና በሪ እንዳለመኑን ሸውዓተ ፍርናሽ ዝተሸከመ ወዲን ይርከቡ፡፡ ገሊኦም ከዓ ብፌስታል ገዚኦም ይጓዓዙ አለው፡፡ ምልማን ጥቅሚ አለዎ ዶ?

ኣብ ኢትዮጵያ ካብ ዝርከቡ መጓዓዓዝያ ናይ ኢትዮጵያ ኣየር መንገዲ ኣውሮፕላን ካብ ሃገር ናብ ሃገርን ኣብ ውሽጢ ዓድን ጉልበትን ግዜን እትቁጡብ መጓዓዝያ ምኳና ትፈልጡ ዶ ?

እዚ ፍሉይ ዲዛይን ዘለዎ በዓል ሽዱሽተ ደብሪ ህንፃ ናብ መፈፀምታ እናተቓረበ እዩ ዝመስል፡፡ እዚ ህንፃ እንትውዳእ ዝህልዎ ግርማ ሞገስ ከመይ ዝበለ ይኸውን?

ካብቶም ጥንታውን ታሪካውን ሓድግታት ዘለውዎም ቦታታት ሃገርና እቲ ቀንዲ ርእሰ ኣድባራት ወ-ገዳማት ኣክሱም ፅዮን እዩ፡፡ እዚ ፍልይ ዘብሎ ንሊቀ ነብያት ሙሴ ዝተዋሃበቶ ፅላተ ሙሴ ኣብኡ ስለዘላ እዩ፡፡ በዓል ሕዳር ፅዮን ዶ ኸይድኩም ሪኢኹም ትፈልጡ?

ህፃናት ካብ ብቁልዕነቶም ተኾስዂሶም ንክዓብዩ ካብ ዘድልዮም እቲ መሰረታዊ ነገር ሓደ ትምህርቲ እዩ። ስለዚ ካብ መሰረቶም ብደንቢ ክምሃሩ ከም ዘለዎም ትፈልጡ ዶ?

ኣብዚ ናይ ዩቱብ ገጽ “ዛራ ሚድያ ኔትወርክ - ዝምኤን” የርኢ። ኣብ ጎድኑ ድማ “ሳብስክራይብ ግበሩ!” ዝበል ዝተጻሕፉ እዮም። ከምኡ ውን 179 ሽሕ ሳብስክራይበርን 837 ቪድዮታትን ዘለዎ ይመስል። እዛ ዛራ ሚድያ ኔትወርክ ቻነል ትፈልጥዋ ዶ?

እዚ ኣረጊት ባህላዊ ብቕዲ ኤውሮጳውያን ዝተሰርሐ ገዛ ተቐቢኡ ኣሎ። እቲ ገዛ ብላዕሊ ዕንጨይቲ ባርኮኒ ኣብ ታሕቲ ድማ ብቐለም ዝተለኽየ መስኮት ኣለዎ። ኣብቲ ኣፍደገ "ኣረጊት ከተማ ቡቲክ" ዝብል ጽሑፍ ይርአ። ካብዞም ባህላውን ኣረጊትን ገዛውቲ ርኢኻ ትፈልጥ ዲኻ?

ብርክት ዝበሉ መናእሰይ ዝተፈላለየ ሕብሪ ክዳን ዘለዎም ኮይኖም፤ አብ ፃዕዳ ድሕረ ገፅ ኮፍ ኢሎም ይርከቡ፡፡ አህ….. እንታይ ዝገበረ ፅጉም ትግራዋይ እዩ ተአሲሩ ኮፍ ኢሉ ዘሎ፡፡

አርማ ናይ አዋሽ ባንኪ አራ ብብጫ፣ ፃዕዳን ዕንቋይን ሕብሪ አብ ፃዕዳ ድሕረ ገፅ ዝርከብ ኮይኑ፤ አዋሽ ባንኪ ዝብል ብአምሓርኛን እንግሊዘኛን ብጫን ዕንቋይን ሕብሪ ተፃሒፎም ይርከቡ፡፡ ጨንፈር ናይ አዋሽ ባንኪ አበይ አበይ ይርከቡ?

እዚ ናይ ደርሆ ፀብሒ እዩ፡፡ መብዛሕትኡ ጊዜ ምስ ናይ ደርሆ ፀብሒ እንቋቑሖ ኣሎ፡፡ ናይ ደርሆ ፀብሒ መብዛሕትኡ ግዜ ኣብ ምንታይ ኩነታት ይዳሎ?

ኣብ ውሽጢ ናይ ኢ/ያ ኣየር መንገድ ብዙሓት ተሳፈርቲ ኣብ ዝርከቡሉ እታ ሆስቴስት ንሓደ ተሳፋሪ ብናይ ፍቕሪ ኣዛራርባ ዝሰሓበቶ ትመስል ኢድ ንኢድ ተተሓሒዞም ኣለው፡፡

ካብ መጋየፅታት ደቂ ኣንስትዮ ሓደ እንትኾውን ኣብ እዋን መርዓታት፣ ክርስትናታትን ዓበይቲ በዓላትን ኣብ ትግራይን ኣብ ኤርትራ ዝዝውተር እንኾውን ኣብ ኢድ፣ እዝኒን ክሳድን ይግበር። ንስኹም ኸ ኣብ ብከባቢኹም እንታይ ይበሃል?

ሓደ ሰብኣይ ብዓብይን ምልኩዑን ታሪኻዊ ቅዲ ተኸዲኑ ይረአ። ኣብ ርእሱ ፍሉይ ሽልማት ጸጉርን ባህላዊ ሽልማትን ኣለዎ፤ ኣከዳድናኡ ጽቡቕን ባህላውን እዩ። እቲ ምስሊ ናይ ክብርን ጅግንነትን ከምኡ ውን ታሪኻዊ ዕቤትን ስምዒት ይፈስስ።

ብጣዕሚ ኣገራሚ ካብ ዝኾነ ምርኢት ናይ ዓመታዊ በዓል ኣባ ጋብር መልክዕ ሒዞም ዝተሳእሉ 4 መናእሰይ ይራኣዩ፣ ብዙሕ ሰብ ድማ ብድሕሪት ብፅሞና ይከታተሎም ኣሎ፡፡ ወጋሕታ ፀሓይ ብራቕ ውን ዝነበረ ይመስል፡፡

ነገራት ኩሎም ማለት እውን ቴለብዥን፣ ወንበር፣ ናይ ግድግዳ ስእልታት እንተይተረፉ ኣብኡ ናብኡ ተወታቲፎም ይርአዩ ኣለዉ፡፡ እዚ ክኾን ዝኸኣለ ካብ ቦታ ፅበት ዝነቐለ ዶ ይኾን?

መፋለጢ፡- ንሓደ ናይ ምህርቲ ዘርፊ ፣ ግልጋሎት ወይ ከዓ ስራሕ ብፅሑፍ፣ ብሚድያ ከምኡ ውን ብፖስተር ንኽፈልጦ ዝግበኦ ኣካል ምፍላጥ ማለት እዩ፡፡ ንስኻትኩም ከ መፋለጢ ትከታተሉ ዶ

እሰይ ደስ ዝብልን ፅሩይን ባንኪ እዩ፡፡ አብ ባንኪ በሪ ሓደ ፀሊም ሱፈ ዝተከደነ ዋርድያን ሓደ ተጠቃማይን ይርከቡ፡፡ አብዚ በሪ ባንኪ ናይ ዋርድያ መፅለሊት ቦታ፣ ቪዛ መጥቀሚ ማሽናትን ቡዙሓ ሳይክላትን ይርከቡዎም፡፡

እዛ ጀነረተር 3250 ዋት ዘለዋ እያ፡፡ ዝለዓለ ዋት ዘለዋ ጀነረተር ዝለዓለ ሓይሊ ናይ ምምንጫው ዓቕሚ ኣለዋ ማለት እዩ፡፡ ብዝኾነ ዋት ማለት ጥረ ትርጉሙ እንታይ እዩ?

እዋይ! ክሓፍስ ፀብሒ… አብ እምኒ ዝተሰክተተ ፃሕሊ በርበረ ዘለዎ ፀብሒ ብመኮስ እናተሓበረን እናበሰለን ይርከብ፡፡ እዚ በርበረ ዘለዎ ፀብሒ ብጣዕሚ ሓዊ እናወቅፆን እናበሰለን እዩ ማይ ዝአትዎ፡፡

ጽምው ዝበለ መናፈሻ፡ ሰፊሕ ቦታታትን ብብርሃን ጸሓይ ዝተሓጽበ ተኽልታትን ይርአ። ስምዒት፡ ዕረፍቲ፡ ሰላም፡ ከምኡ’ውን መዓልታዊ ሓጐስ ተፈጥሮ ስለዘለዎ ኣብ ከምዚ ዝበለ ቦታ ምስ ስድራይ ጊዜይ ከሕልፍ ይሃርፍ፡፡።

እዚ ቦታ ጭቕጭቕ ዝበለ ደኒ ወይ ድማ ልምልም ዝበለ ተኽልታት ዘለውዎ ፅቡቕ ንፋስ ዝርከቦ ኸባቢ እዩ ዝመስል ዘሎ ቕልሕ ኢላ ድማ ሓንቲ ተኽሊ ትረኣይ ኣላ እንታይ ዓይነት ዕፅ ክትከውን ትኽእል

ብጣዕሚ ደስ ዝብል ሰማያዊ ሕብሪ ዝሓዘን ሰማይን ዓበይቲ ህንፃታትን ሰለስተ ዓበይቲ ሓፂናት መስቀሊ ባንዴራ ኣሎ። እታ ማእከለይቲ ባንዴራ ዘለዎ ኮይኑ ኣበይ እዩ ዝርከብ?

እዘን ኣዴታት ኣብ ውሽጢ ቤተ ክርስትያን ጠጠው ኢለን ብተመስጦ ቓለ እግዚኣብሄር እንዳሰምዓ እየን ዘለዋ ። እዋኑ ኸ ብለይቲ ዶ ይመስል ኣሎስ ብቐትሩ እዩ ?